እዚ ዋና ጐደና ዝኾነ ስፋልት ዝሓለፈሉ ቦታ ኣብ ዙርይኡ ምልኩዕ ገፀ ምድሪ ይርአ ኣሎ፡፡ ከምዚ ዝኣምሰለ ምልኩዕ ገፀ ምድሪ ንምርኣይ ናይ መኪና መጓዓዓዚ ምጥቃም ዶ ይምረፅ?

ብጫ ገዛን ነዊሕ ግምቢ መስጊድን ኣብ ጽምው ዝበለን ጽቡቕን ጎደና ደው ኢሎም ኣለዉ። ደበና ዘይብሉ ሰማይ ምልክት ናይቲ መዓልቲ ድራማ እዩ።

ኣብ ኢትዮጵያ ካብ ዝርከባ ክልላት ሓንቲ ክልል ኦሮሞ እንትከውን ካብ ዓበይቲ ባዓላት ኢሬቻ እንዳተባሃለ ዝፅዋዕ ባዓል እንዳክበራ ዘረኢ እዩ። ንእግዝኣብሄር ዘመስግንሉ ባዓል ምኳኑ ትፈልጡ ዶ?

የኤርታአሌ- ሓዊ እሳተ ጎመራ ኣብ ኢትዮጵያ ዓፋር ክልል ዝርከብ ኩሉ ግዜ እሳተ ጎመራ ዝንቀሰቃሰሉ ቦታ እዩ። እሳተ ጎመራ ሪኢኩም ዶ ትፈልጡ ?

እዛ ኣጎ እዚኣ ኣብ ክሳዳፀሊም ሃሪ ዝተኣሰረ መስከላት ክሳዳ ድማ ኣብ ኣፍ ልባ ናይ መስቀል ቅርፂ ዘለዎን ሙሉእ ክሳዳን ተወቂጣ ኣላ ። ከምዚ ውቃጦ ትፈልጡ ትኮኑ ድ'?

ኣብ ትግራይ ካብ ዝርከቡ መራኸቢ ሚድያታት ሓደ ድምፂ ወያነ እዩ፡፡ ኣብ መደብ ቋንቋ ትግርኛ ብዛዕባ መልእኽቲ ሓለፍት ኣብያተ ዕዮ እንትመሓላለፍ የሪኢ፡፡ ካብ ናይ ትግራይ ሚድያታት በየነይቲ ዜና ትሰምዑ?

እዞም ንርኦም ዘለና እንሳሳታት ናይ ገዛ ኮይኖም ንወድሰብ ኣብ ግልጋለ ፅቡቅ ስራሕ እንትሰርሑ ከም ሽክም ዝበለ ማይ ይኩን ካልኡት ነገራት እንትህቡ እዞም እንስሳ መን እዳተበሃሉ ይፅውዑ?

ኣርማ ማሕበር ቀይሕ መስቀል ኢትዮጵያ፡ ናይ ሰብኣዊ ሓገዝ፣ ሰናይ ድሌት፣ ደገፍን ዝብል ስምዒት የመሓላልፍ፤ ቅልጡፍ ህጹጽ ረድኤት ዝህብ ትካል እዩ። ወግዓዊ ኣርማ ማሕበር ቀይሕ መስቀል ኢትዮጵያ ንመኽሰብ ዘይሰርሕ ትካል የርኢ።

እዛ ክዳን ዓለባ ዓዲ ተፋልጥ ዘላ ሰብ ትመስል ምስሊ ናይ ኤኣይ ቴክኖሎጂ ዝኾነት ሶፍያ እያ ትመስል፡፡ ንምዃኑ ኣርተፊሻ ኢንተልጀንስ እንታይ እዩ?

ብዛሓት ዓይነታት አትክልቲ አለው ካብአቶም ሓደ ሽጉርቲ እዩ። ሽጉርቲ ንፀብሒ እንጥቀመሉ ኮይኑ አብ ዝተፈላለዩ ቦታታት ዝቦቅል ተክሊእዩ ።ሽጉርቲ አብ ከባቢኩም ይቦቅል ዶ?

ዓብይ ዋሕዚ ማይ ይረአ ኣሎ። እቲ ማይ ብዓብይ ሓይልን ድምጽን ካብ ቁመት ንታሕቲ ይውሕዝ ኣሎ። ኣብ ቅድሚኡ ለምለም ቆፅልታት ኣግራብ ኣለው፣ እዚ ቦታ እዚ ድማ ብተፈጥሮኣዊ ጽባቐ ዝተመልአ ይመስል። እዚ ቀላይ ኣበይ ዘሎ ይመስለካ?

ናይ ብልፅግና ፓርቲ ኣርማ ብሰማያዊ፣ ብጫንቀይሕን ናይ ሰብ ምስሊ ኢድ ዘርጉሑ ኮይኑ ነጠብጣብ ዘለዎ ናይ ፓርቶም ስምን ብኣማርኛን ኢንግሊዝን ኣብ ፃዕዳ ወረቀት ኣሎ።

ብብርሃን ጸሓይ ዝተሓጽበ ቤት ምግቢ ወይ ከዓ ሬስቶራንት ይቕልቀል። ብጫ መጋረጃታትን ኣብ ጽላል ገረብን ዘለዋ ኮይና፡ ናይ ሰላምን ምዝንጋዕን ኣየር ትፍንው።

ብራድን ጀበናን ኣብ ምድጃ ተቐሚጦም ይርአዩ ኣለዉ፡፡ ጀበና ቡና ንምፍላሕ ዝጠቅም ናይ ገዛ ኣቕሓ እዩ፡፡ በራድ ከ ንምንታይ ግልጋሎት ይውዕል?

ሓወልቲ ኣክሱም ሓመኩሽታይ ሕብሪ ዘለዎ ቅርሲ እንትከውን፣ ኣብ ጥቃ እንዳ እየሱስ ቤተ ክርስትያን ይርከብ። እዚ ሓወልቲ ካብ ጣልያን ዝመፀት እያ።

ሓንቲ ቀያሕ ሰበይቲ ፀጉራ ተሰሪሓ ቀይሕ ናይ እዝኒ ገይራ አብ ኢዳ ፍርቂ ኮሚደረ ሒዛ ትርከብ፡፡ ከሚደረ ከይበሰለ ክትበልፆ ከለካ እንታይ ጣዕሚ አለዎ?

እዚ ናይ ኣብ ውሽጢ ገዛ ኮይኑ እዘን ደቁ ኣንስትዮ ፀጉረን ቆሪፀን ናይ ሓበሻ ክደን ተከዲነን እንዳተፃወታ እየን። እዚ ስእሊ እዚ ናይ መዓስ እዩ ?

ኣብ እዚ ምስሊ ዓበይቲ ድርጅታት ዘለዎ ከባቢ ኮይኑ ብዙሕ ሰብ ዘይንቀሳቀሰሉ ኣብ ቅድሚት እውን ናይ መብራህቲ ባሎታት ዘለዎ ኣብ ልእሊ እቲ ፉቓት እውን ናይ ማይ ታንክራት ዘለዎ እዩ። ብድሕሪት ከዓ ናይ መኻዚኖ ዝመስል ዝሓዝ እዩ።

ኣብ ዝደረቐ ቆፅሊ ክልተ ብጫ ሕብሪ ዘለዎን ፍረታት ወይ ከዓ ኣትክልቲ ይራኣያ፡፡ ክብለዓ ዝቐረባ ድማ ይመስላ፡፡ እዘን ፍረ እንታይ እየን ትብሉ?

እዚ ባህሊ ናይ ውሽጢ ዓዲ ኮይኑ ጥልፊ እንዳተባሀለ ዝፍለጥ ብዝተፈላለዩ ሕብሪታት፣ ማለት ብጫ፣ ቀይሕ፣ ሊላ፣ ኣራንሺ ፣ እዮም። እዚ ጥልፊ እዚ ካብ ጡጥ ዝተሰርሐ ኮይኑ ብጣዕሚ ድማ ክባር እዩ።

ኣብ ሓደ ናይ ኬንዳ መፅለሊ ፀሊም ሰሌዳ ተቐሚጡ ይርአ ኣሎ፡፡ እዚ ክፍሊ ናይ ተመዛበልቲ ተመሃሮ መምሃሪ ክፍሊ እንተይኮነ ኣይተርፍን፡፡ ዘሕዝን እዩ፡፡

እዞም ንሪኦም ዘለና መናእሰይ ፅሬት ከተማ ንምሕላው ዝተወደቡ እዮ፡፡ ከተማታት በዚ ውዳበ እየን ዝሰርሓ ዘለዋ፡፡ ኣብ ከተማኹም ከምዚ ዝበለ ውዳበ ኣሎ ዶ?

ሰብ ሞያ ማይ ግልጋሎት ናይ ማይ ትቡታት ይገጥሙ ኣለዉ፡፡ እዞም ናይ ማይ ቡምባ ሰብ ሞያ ብሞያዊ ኣፀዋውዓ እንታይ ተባሂሎም ይፅውዑ?

ኣብ ርእስይኡ ድማ ነዊሕ ቆፅሊ ዘለዎን ብላዕላይ ንእሽተይ ቀይሕ ሕብሪን ትሕት ኢልካ ኮከብ ብብጫ ሕብሪን መዘከርታ ናይ ሰማእታት ሓወልቲ ዝኮነ ኣበይ ቦታ ይርከብ?

ኣብዚ ዘለዋ ኣዋልድ ደቂ ኣንስትዮ ብሓባር ኮይነን ደፍተርን ገንፂለን ገዛዕዮ እንዳሰርሓ እዩን ዘለዋ። ንስኩም ደቅሙም ከ ገዛ ዕዮ ንክሰርርሑ ትሕግዝዎም ዶ?

እዚ ዝርአ ዘሎ ገጽ መጽሓፍ ሽፋን እዩ። ኣርእስቲ እታ መጽሓፍ “ኦቴሎ” እትበሃል ብዊልያም ሸክስፒር ዝተጻሕፈት ፍልጥቲ ተዋስኦ እያ። እታ መጽሓፍ ብሃይለመለኮት ማዋወል ናብ ኣምሓርኛ ተተርጒማ ኣላ። ኦቴሎ ካብተን ዓበይቲ ተዋስኦታት ዊልያም ሸክስፒር ዝፈትወን ድዩ?

ጉዳይ ተመዛበልቲ ብቴለቪዥን ድምፂ ወያነ ኩሉ ግዜ ይቐርብ እዩ፡፡ መፍትሒ ግን ተረኺቡ ኣይፈልጥን፡፡ ጉዳይ ተመዛበልቲ መጨረሽኡ እንታይ ኮን ክኸውን ይኸውን?

ሓደ ቆልዓ ኣብ ባህላዊ ታንዃ ኮይኑ ዓሳ መዝፈፊ መርበብ ናብቲ ቃላይ የእቱ ኣሎ፡፡ እዚ ስራሕ ኣብ ከባቢ ቃላይ ንዘለዉ ባህሎም እዩ፡፡ ደስ ዝብል ድማ እዩ፡፡

ፀሊም ሕብሪ ዘለዎ ኪቦርድ ፊደላት፣ ቁፅሪታትን ምልክታትን ብፃዕዳ ሕብሪ ተፃሒፎም ይርከቡ፡፡ አዚ ኪቦርድ በቲ ገመዱ ተጠምጢሙ ንእንግሊዘኛን ትግርኛን ንምፅሓፍ ይጠቅመና፡፡ እዚ ቦርድ ቁልፊ ዝኮነ አብ ስርናየታይ ጣውላ ተቀሚጡ ይርከብ፡፡ እዛ ቦርድ ቁልፊ ክትፎክስ ምችውቲ እያ፡፡

ኣብ ሓፈሻዊ ሆስፒታል መቀለ ዝሰራሑ ሰራሕተኛታት ኩዕሶ ክምፃወቱ ቀይሕን ፃዕዳን ማልያ ተከዲኖም ገሊኦም ኮም ኢሎም ገሊኦም ድማጠጠው ኢሎም ይሰኣሉ ኣለው። ኣብ ኢዶም ሒዞምዎ ዘሎ ናይ ገዛን ናይ ብሮን መሳርሒ እንታይ ይበሃል ?

ክልቲአን ደቂ ኣንስትዮ ባህላዊ ቅዲ ጸጉሪ ኢትዮጵያ ተቆኒንን ተኸዲነን እየን። እታ ብጸጋም ዘላ ሰበይቲ ጸጉራ ንድሕሪት ተጸሪጉ፡ ዝተረፈ ጸጉራ ድማ ልስሉስን ረጒድን ተሪፉ ኣሎ። እቲ እተመሓላልፎ ስምዒት ባህላዊ ጽባቐን ሓበንን እዩ።

ደም ይለግሱ ዝብል ፃውዒት ብኣርቲስት ሃረገወይኒ ኣሰፋ ይግበር ኣሎ፡፡ እዚ ፃውዒት ብውርይቲ ኣርቲስት ምግባሩ ኣብ ውፅኢቱ ዘምፅኦ ለውጢ ይህሉ ዶ?

ቅድሚ ዓመተ ምህርት ኣብ ዓለም ከምዚ ዓይነት እሾክ ኣይፍለጥን ነይሩ ድሕሪ ዓለም ምርጋማ ግና ከምዚ ዝበሉ እሸክ ዳንዴርን ኳኩቶን ምብቋል ጀሚራ። ንስኩም እትፈልጥዎም ካልኦት እሾክ ኣትክልቲ ኣለው ዶ ?

ናይ ኢትዮጵያ ኣየር መንገድ ናይ ኢትዮጵያ ባንዲራ ሕብሪ ብዘለዎ ምልክቱ ይፍለጥ፡፡ እዚ ኣየር መንገድ ንሃገር ፅቡቕ ሽም ዘትረፈ ምዃኑ ትፈልጡ ዶ?

ዝተፈላለዩ መፃሓፍቲ ንተማሃሮ ዓሰርተ ሓደን ዓሰርተ ክልተን ሓጋዚ መፅሓፍ ከም ኬሚስትሪ፣ ባይሎጂ፣ ሒሳብን ካልኦትን ንፈተና ዝሕግዝ ዝተዳለወ መፅሓፍ ምኳኑ ትፈልጡ ዶ ?

ፍሉይ ዓይነት ዙርያ ተኸደነት ጓል ኣነስተይቲ እኔቶ፡፡ ከምዚ ዝኣምሰላ ደቂ ኣንስትዮ ኣብ ቲክ ቶክ ብብዝሒ ንርኢ ኢና፡፡ እዚ ድማ ናይ መፋለጢ መልክዕ ዘለዎ፡፡

እዚ ናይ ካቶሊካውያን ቤተ እምነት ቤተ ፀሎት እዩ፡፡ እዚ ቤተ ፀሎት ዘመናዊ ቅርፂ ዘለዎ እዩ፡፡ ናይ ካቶሊካውያን ቤተ ፀሎት ካብ ናይ ኦርቶዶክስ ተዋህዶ ቤተ ፀሎት ብምንታይ ይፍለ?

ቀጠልያ ቆጽሊ ዘለዎ ተኽሊ ብጻዕዳ ሓሰር ኣብ ዝተሸፈነ ጨንፈር ክዕምብብ ይርአ ኣሎ። ተፈጥሮኣውን ተንቀሳቓስን ጽባቐ ዘለዎ ተኽሊምርኣይ ንሂወት ወዲ ሰብ ይስሕቦ።

ብዕብየታን ብፍጥነታን ፍልይ ዝበለት ካብተን ዘመናዊያን መጋዓዝያ ዝኮነት ሓንቲ ባቡር ኮይና እትከደሉ ዘላ ኣብ ዓሚቅ ቦታ ብቢንቶ /ብስሚንቶ/ ሓፂንን ዝተሰርሐ ንዓዓ መጋዓዚ እናከደት ኣላ ።

ካብ ደቡብ ክልል ባህላዊ ጨወታ ሐደ እዩ ።ኢቦንጎ ኢቦንጎ ናበሉ ድማ ይጫወቱ ።ባህላዊ ክዳን ቀይሕ ዝበዝሖ ክደን እውን ተከዲኖም ።እቲ ብቅድሚት ዘሎ ስብኣይ መን ይባሃል?

ኣዝዩ ዘመናዊ ተሽከርካሪ ወንበር ይርአ ኣሎ፡፡ እዚ ወንበር ንስራሕ ምቾት ዝፈጥር እዩ፡፡ ብራኽ ናይዚ ወንበር ከምኣድላይነቱ ክስተኻኸል ከምዝኽእል ትፈልጡ ዶ?

እቲ ዝተቓጸለ ወይ ዝተቐደደ መጽሓፍ እዩ ዘርኢ። ኣብቲ መጽሓፍ "ታቦት እግዚኣብሄር" ዝብል ቃል ተጻሒፉ ኣሎ፡ ታቦት ኣምላኽ ዝመስል ስእሊ እውን ኣሎ። ኣብቲ ዘሎ መጽሓፍ እንታይ ይበሃል?

እዚ ናይ ቤተ ክርስትያ ናይ መዝሙር መሳርሒ እዩ፡፡ ናይ ቅዱስ ዳዊት በገና ተባሂሉ ዝፅዋዕ እንትኸውን ህድእ ዝበለ መዝሙር ይዝመረሉ፡፡ ኣብ ከባቢኹም በገና ዝለመዱ ወይ ዝተማሃሩ ዶ ይህልው?

ካብቶም ጥንታውያን ባህላዊ መሳርሕታት ዝበሃሉ ወደሰብ ንዝተፈላለዩ ነገራት መስርሒ ዝጥቀመሎም ብዝተፈላለዩ ሕብሪ ንዓይንኻ ዝስሕቡ ሃሪ ብጥንቃቐ ብስነ ጥበበኛታት ተሰሪሑ ንተጠቀምቲ ዝቐተበ መብልዒ ቀለምሲስ እዩ።

ሓንቲ ፃዕዳ ሚኒ ባስ መኪና አብ ላዕሊ ዕንፀይትን ቆርቆሮን ሓደ ሓመደዋይ ሕብሪ ክዳን ዝተከደነ ወዲ እናፀዓነ ይርከብ፡፡ እቶም ወያላ ከዓ አብ ባይታ ኮይኖም የቀብልዎ አለው፡፡ ካሊእ ፍርናሽን ኬንዳን ዝተፀዓነት መኪና እውላ አላ፡፡

እዚ ኣብ መድረኽ ባህላዊ ሳዕስዒት ጻዕዳ ክዳን ዝተኸድኑ ተዋሳእትን ኣብ ንጹር ስነ-ጥበባዊ ኵነታት ተሰሪዖም መሳርሒታት ሙዚቃን ይፃወቱ ኣለዉ። ባህላዊ ውቅዒት ሓጎስን ሳዕስዒት ኣብቲ ምስሊ ብንጹር ይግለጽ።

ፍሉይ ጥልፊ ዘለዎ ዓለባ ዓዲ ዝተኸደነት፡፡ ፀፋር ሰበይቲ ጨጉሪ ተርእየና ኣላ፡፡ ዝገርም እዩ፡፡ ናይ ንዘጥበቐቶ ኣርተፊሻለ ጨጉሪ ዶ ተርኢ ትህሉ፡፡

ሓድሽ ዝተሃንጸን ዝተሰፍሐን ዓራት ብስሉጥን ዘመናውን ዲዛይን ይረአ። እቲ ጻዕዳ ዓራት ኣብ መፍረዪ ቦታ ዝዳሎ ይመስል፤ ኣብ ጎድና ንእሽቶ መቐመጢ ጠረጴዛ ኮፍ ኢላ ኣላ። እቲ ናይ ምሕዳስን ምምሕያሽ ገዛን ስምዒት ይደምቕ።

እዚ ናይ ኣኽሱም መነሃርያ ቅፅሪ እዩ፡፡ ሚኒባስ ኣውቶቡስ ትርአ ኣላ፡፡ እዚ ፎቶ ብሓደ ጫፍ ስለዝተላዕለ እዩ እምበር ኣብዚ መነሃርያ ብዙሓት መኻይን ከምዘለዉዋ እሙን እዩ፡፡

ካብ ናይ ሎሚ ናይ ቴክኖሎጂ ዘበናዊ መራኸብቲ ሓፋሽ ሓደ ፌስቡክ እዩ፡፡ ኣብ ፌስቡክ ዝተፈላለዩ በተለይ ንመናእሰይ ዝጠቕሙን ዘይጠቕሙን መልእኽትታት ይማሓላለፉ፡፡ ንስኹም ከ ፊስቡክ ተጠቀመቲ ዲኹም?

ሓንቲ ኣይሱዙ ናይ ፅዕነት መኪና ኣብ ልዕሊ ናይ ኣቑሑ ፅዕነት ልዕሊ ዕቅን ናይ ሰብ ፅዕነት ሒዛ ኣላ፡፡ እዚ ኩነታት ንሓደጋ ዘቃልዕ ዶ ኣይኮነን?

ሓደ ነፀላ ዝገበረ ቆልዓ ብሻምበቆ ጀልባ ሰሪሑ አብ ልዕሊ ማይ እናተጓዓዘ ይርከብ፡፡ እዚ ቆልዓ እንታ ዓይነት ሜላ ተጠቂሙ እዩ ብቃንጫ ጀልባ ሰሪሑ?

ካብ ብሩርን ወርቅን ዝተሰርሐ ድሙቕን ጽቡቕን ሽልማትናይ ደቂ ኣንስትዮ ይረአ። ኣብ ኣፍንጫን እዝንን ተኸዲንካ ፍቕርን ጽባቐን ዘብርህ ድሙቕ ሽልማት እዩ ኢለን ገይረነኦ እኒሄዋ።

ተማሃሮ አብ እዋን ፈተና ኮይኖም ተፈላልዮም ሓደ ዓይነት ዲቭዛ ተከዲኖም ብመስርዕ ኮፍ ኢሎም ኣለው። እዞም ተመሃሮ ተፈተንቲ ተማሃሮ 10ይ ዲዮም ?

ሓንቲ ጓል ኣነስተይ ፅብቅቲ ክትበሃል እትበሃል ዘለዋ ተክሊ ሰውነት ማለት ሸጥ ዝበለ ማዓንጣ ነዋሕ ኣጫብዕቲ ዝኮነት እያ። ብናትኩም ዓይኒ ወይ ኣረኣያ ፅብቅቲ ትበሃል ከ ከመይ ዝበለት እያ?

ኣብ ብዕምባባ ዝማዕረገ ቦታ ብዕምባባ ዝማዕረገት ናይ መርዑ መኪና ትርአ ኣላ፡፡ ናይ ከተማ መርዓ ብኸምዚ ዝበለት መኪና ይምዕርግ ናይ ገጠር ከ ብምንታይ ይምዕርግ?

እዚ መወዓውዒ ናይ ኢትዮጵያ ዲጂታል መንነት ወረቐት ወይ "ፋይዳ" ኣገልግሎት እዩ። ምልክት ዘመናዊነትን ብቕዓትን ተስፋን እዩ። እዚ ሓድሽ ዲጂታላዊ ኣገልግሎት ዲጂታላዊ ቁጠባ ሃገርና ንምዕባይን ኣገልግሎት መለለዪ ዜጋታት ዘመናዊ ንምግባርን ዝዓለመ እዩ።

ናይ ገዛ አቁሑ ዝተፈላለዩ ዓይነትን ሕብሪን ዘለዎም ናይ ገዛ አቁሑ አለው፡፡ ንአብነት መብልዒ ቁርሲ ምስ መከምብይኡ ብፃዕዳን ቀይሕን ሕብሪ ዝተሰፈየ አበ ሕብራዊ ሰራሚክ ሶፋ ዘለዎ ገዛ ትርከብ፡፡ እዛ ስፈ መን ሰፍያታ?

እዛ ኮምባይነር ትበሃል ማሽን እኽሊ ዓፂዳ ንምስብሳብ ተግልግል ዓይነት መኪና እያ፡፡ ንምዃኑ ኮምባይነር ኣብ ምንታይ ዓይነት ምድሪ ኣብ ግልጋሎት ትውዕል?

ፃዕዳ መነፅር ዝገበረ ናይ ጭሕሙ ኣቃማቕማ ድማ 0 ዝመስል ኮይኑ እቲ ወዲ ንቕድሚት ብኩርዓትን ብታሕጓስን ይሪኢ ኣሎ፡፡ አዚ ወዲ መን ኮን ይኾን?

አዚ ሰለስተ ሰባት ኮይኖም ናይ ባህላዊ ክዳን ተኪድኖም ቤተሰብ ኮይኖም ምስ ጋሎም ኮነይኖም አቶም ሰብአይን ሰበይትን ዝተከደንጎ እታ ሰበይቲ ዝተከደነቶ ፀሊም ሽሙ እንታይ ይባሃል?

ሳሚ ብርሃነ ዝበሃል ደራፊ ማዛይ ማዛይ ትብል ደርፊ ብጣዕሚ ተፈታዊት ደርፉ እንትከዉን ብክራሩ ሒዙ እና ኮፍይኡ ገይሩ ጽብቅ የጥዕመሉ ነይሩ።

ስፖርት ቀይሕን ቆፃልን ሕብሪ ዘለዎ ማልያ ተከዲኖም ኩዕሾ እንዳ ተፃወቱ ይርከቡ፡፡ 70 ኢንተርተይመንት ዝብል ፅሑፍ ብፃዕዳን ቀይሕን ሕብሪ ተፃሒፉ ይርከብ፡፡ ፃዕዳን ፀሊምን ሕብሪ ማልያ ዝተከደነ ከዓ ዳኛ ኮይኑ ይከታተል አሎ፡፡ እዚ ሜዳ ፀወታ አበይ እዩ?

ሓንቲ ነፋሪት ኣብ ሰፊሕ ደረቕ መሬት ደው ኢላ ትርአ። ኣብቲ ከባቢ ብቐሊሉ ዝጓዓዙ ሰባት ስቕ ኢሎም ናብታ ነፋሪት ክቐርቡ ይረኣዩ። ከቢድ ስቕታን ንጉዕዞ ትጽቢት ዝፈጥር ስምዒትን ኣሎ።

ኣኺሉ ዝተረፈ ፍሩታታት ዝመልአ መደርደሪ ዕዳጋ። እቶም ፍረታት ብዝተደራረቡ ኵምራታት ብጽቡቕ ተሰሪዖም እዮም፣ ዝተፈላለየ ሕብርታትን ቅርጽታትን የርእዩ። ናይ ምብዛሕን ተስፋን ተፈጥሮኣዊ ጽባቐን ይስምዓኒ። እቲ ድሙቕ ሕብርታትን ፍሩይነትን ናይቶም ፍረታት ምልክት ጥዕናን ሓጐስን እዩ።

ኣብ ምሉእ ኣካላት ዘለዎ ቅርፊት ዝተዓሸገ ኣቮካዶ፡ መሶብ ዝመስል ኣሰራርሓ ሒዙ ቐሪቡ። ሓደ ካብኣቶም ወርቃዊ ኣራንሺ ዝሕብሩ ውሽጣዊ ክፍሊ ንምግላጽ ተቖሪጹ ተኸፊቱ ኣሎ፡ እዚ ድማ ከም መንፈስካ ዘሐድስ ናይ ጣዕሚ ስምዒት ይትርጎም።

ፍሩያት ቀጠልያን ጻዕዳን ተኽልታት ከም ዱቄት ተገሊጾም ኣለዉ። እቲ ጽሩይን ተፈጥሮኣዊን ጽባቐኦም ነቲ ምብላዕ ወይ ኣብ መግቢ ምጥቃም ዘስዕቦ ሓጐስ የለዓዕል። እቲ ምስሊ ካብ ተፈጥሮ ዝተዋህበ ህያብ ኮይኑ ዝስምዓካ ንጹህ ስምዒት የመሓላልፍ።

ትምህርቲ ካብቶም መሰረታዊ ግልጋሎት ዝህቡ እቲ ዝዓበየ ትካል ኮይኑ እዚ ትካል እዚ ኣብ ኩናት ትግራይ ዳርጋ ኩሉ ዕንወት ዝበፀሑ ስለዝኮነ ኣብዚ ኮፍ መበሊ ዘይብሉ ክፍሊ እዩ ዝኒሀ።

ካብቲ ልሙድ ፍልይ ዝበለ ክዳን ሞዴሊስት ተኸዲኖሞ ኣለዉ፡፡ ነዚ ዓይነት ክዳን ሰባት ፋሽን እናበሉ ይፅውዕዎ፡፡ ፋሽን ማለት እንታይ ማለት እዩ?

ናይ መሸጢ መፀገንን ኮምፒታር ካልኦትን ኣቁሑ ታፔላ ተለጢፉ ብስእልን ፅሑፍን ኣሎ። ካብቲ ገዛ ሓደ ወዲ ወረቀት ሒዙ እናወፀ እዩ ፎኮፒን ፕሪንትን ዝብል እአውን ተለጢፍዎ ኣሎ።

ይቕሬታ! እዚ ደም ወይ መጉዳእቲ ዘጠቓልል ተግባር ዘመልክት’ኳ እንተኾነ፡ ከምዚ ዓይነት መጉዳእቲ ወይ ትሕዝቶ ደም ዘለዎም ምስልታት ግን ከም መምርሒ ክገልጾም ኣይክእልን’የ። ግን ንበታተን፤ ከም ጉዳይ ጥዕና፡ መምርሒ ቀዳማይ ረድኤት፡ ወይ ሕክምና ንዛረብ።

እዚ ኣብ ክሳድ ዝእሰር ሓብሊ እዩ፡፡ ኣብቲ ሃብሊ ናይ ልቢ ምልክት ኣሎ፡፡ እዚ ምልክት ፍቕሪ ዘምልክት እዩ፡፡ ካብዚ ወፃኢ ካልእ ዝፍለጥ ትርጉም የብሉን፡፡

ህፃዉንቲ ተማሃሮ ኣብ ወንበሮም ተር ኢሎም ኮፍ ኢሎም ኣልዉ ኣብ ርእሲኦም ድማ ናይ መምሃሪ ሓገዝ ዝከዉን ፊደላት ስእልታትን ተለጢፎም ኣለዉ።

ኣብ ደገ ጠረጴዛ ቡን ተዳልዩ ኣሎ። ኣብቲ ጠረጴዛ ቡን ዝሓዘ ማንካ ኣሎ፣ ሓደ ሳንዱቕ ዝለበሰ ሰብኣይ ኣብ ጎኒ እቲ ጠረጴዛ ደው ኢሉ ኣሎ። ቅርጺ እንቋቑሖ ዘለዎም መትሓዚታት ኣለዉ። ኣብዚ ቦታ ቡን ክትሰቲ ትፈቱ ዲኻ? ☕

ክልተ ኣዋልድ ፃዕዳ ፎጣ ካብ ደረተን ንታሕቲ ገይረን ጥራሕ እግረን ኣብ ዝኮነ ብጣውላ ስተሰርሐ ኮፍ ኢለን ኣለዋ እዚ ምስሊ ኣበይ ቦታ ኮይነን እዩ?

ኣብዚ ዘለው ሕብረተሰብ ብሓደ ተኣኪቦ ኣብ ማእከል ሓዊ እንዳደዱ ኣብ እዋን ፀልማት ብሓደ እንዳዋግኡ እዮም ዘለው። ሓዊ ንምንታይ ንምንታይ ይጠቅመና ?

ብቑኖ፣ ሒና ፣ ወርቂ፣ ዝተጠለፈ ባህላዊ ክዳን ዝወቀበት ጓል ኣነስተይቲ ንርኢ ኣለና፡፡ ብኣንፃር መጋየፅኣን ክዳንና እዛ ሰብ ናይ ኣበይ ከባቢ ሰብ ትመስል?

ሓደ ሰብ ኣብ ሓደ ቤት ጽሕፈት ኣብ መንበር ኮፍ ኢሉ ኣሎ። እቲ ሰብ ኣብ ሞያዊ፡ ኣኼባ ወይ ኣቀራርባ ኩነታት ስለዘሎ፡ እቲ ሰብ ከም ወኪል ናይ ሓደ ትካል ወይ ትካል ኮፍ ኢሉ ዝረአ ይመስል።

አልኮል ሕብሪ ዘለዎ ማልያ ዝተከደኑ ሻምፒዮኖ ዝብል ፅሑፍ ዘለዎም ኮይኖም፤ ናይ ሴካፋ ዞን ኢትዮጵያ ንግድ ባንኪ ናይ አፍሪካ ሻምፒየንስ ሊግ ዋንጫ አሸኒፉ ዝብል ፅሑፍ ብፀሊም እዩ፡፡ እዚኦም ብምሽናፎም እንታይ ይሰመዐኩም?

ብቆጽሊ ዝተኸበበ ቀይሕ ዕምባባ ዘርኢ እዩ። እዚ ተኽሊ ሮዘል ኮይኑ፡ መብዛሕትኡ ግዜ ነቲ ባህላዊ መስተ ኢትዮጵያ “ኣቢሳ” ንምስራሕ ዝውዕል እዩ። እዚ ተኽሊ ኣብ ተፈጥሮ ርኢኹምዎ ትፈልጡ ዶ?

እዋናዊ ሃገራዊ ባንዴራ ፌደራላዊት ደሞክራስያዊት ሪፓብሊክ ኢትዮጵያ ተዘርጊሓ ኣላ። ምስሊ እመቤትና ኣብ ቤተ ክርስቲያን ዘለዋ ዓሚቝ መንፈሳዊ ቦታ ዝገልጽ እዩ። ምትሕውዋስ ሃገራውነትን ሃይማኖታዊ ክብርን ባህላዊ ምትእስሳርን እዩ። ክልቲኦም ንኢትዮጵያውያን ኣገደስትን ዘኹርዑን ነገራት እዮም።

እዚ አብ ከተማ አክሱም ኮይኑ እንዳ መሽጣ ልካንዳን መስተን ኮይኑ አባዳማ እናተብህለ ይፀዋዕ። ከም እንዕዞቦ ድማ እንዕ ዳሓን መፃኩም ዝብል ሻራ ንምልከት አብዚ ገዛ ተጠቀምቲ ዲኩም?

ኣብቲ ክልተ ግራጭ ስኒከር ኣብ ጻዕዳ መሬት ኮፍ ኢሎም ይረኣዩ። ቆፃል ቆጽሊ ዘለዎ ንእሽቶ ተኽሊ ቁሩብ ብድሕሪኦም ኣብ ጎማ መብራህቲ ዘለዎ ኮፍ ኢሉ ይርአ። እዞም ጫማታት ንስፖርታዊ ኣጠቓቕማ ዝምችኡ ድዮም ? እንታይ ትብሉ?

ዝተፈላለየ ኣዝዩ ቀሊል ክዳውንቲ ዝተኸድኑ ሰባት ኣብ ተፈጥሮኣዊ ምድላው ይረኣዩ። ገሊኦም ኣብ ቀረባ ደው ኢሎም፡ ኣብ ነንሕድሕዶም ናይ ቀረባ ፍቕሪ ምልክታት የርእዩ ኣለዉ፤ ብድንቁርናን ሰናይ ባህርን ዝመልአ ቀሊል ህይወት ኣዝዩ ልቢ ዝትንክፍ እዩ።

ሙዚቃ ንደቂ ሰባት ኣዝዩ ጠቃሚ ካብ ዝበሃል ሓጎስን ሓዘንን ብሙዚቃ ክንገልፅ እንተሎ እዛ ኣቅሓ እዚኣ ድማ ክራር ትበሃል ። እዛ መሳሪሒት ሙዚቃ ካብ ምንታይ ዝተሰርሐት እያ ?

ብብርሃን ጸሓይ ዝተሓጽበ መእተዊ ቤት ትምህርቲ እዩ። ኣረጊት ሰብኣይ ብቐሊሉ ኣብ በትሪ ዝምርኮስ ይመጽእ/ ይሓልፍ ኣሎ፤ ሕብራዊ ኣረኣእያ ታሪኽን ህይወትን እዩ።

ኣርባዕተ መንእሰያት ኣብ ገፊሕ መንበር ኮፍ ኢሎም፡ ብትኹረት ክሰርሑ፡ ነታመፍተል ኣብ እግረን እናፋሓሳ ይፈትላ ይረኣዩ። ነፍሲ ወከፎም ኣእዳዎም ኣልዒሎም ነታ መፍተል የርእዩ፤ ባህላዊ ቅርስታት ዝመልአ ድግስ የዘኻኽር። ኣቓልቦ፡ ተግባራውነትን ባህላዊ ጽባቐን ኣብ ገጾም ተሓዋዊሱ ይርከብ።

ብተለምዶ ዕንጨይቲ ፍሬም ዝተሃንጸ ገዛ ዘርኢ እዩ። እቲ ገዛ ብዘይተቐብአ መንደቕን ብሓጺን ዝተሰርሐ ቆርቆሮን ዝተሸፈነ እዩ። ኣብ ቅድሚት እቲ ማዕጾን መስኮት ካብ ዕንጨይቲ ዝተሰርሐ ኣሎ። እቲ ኣብ ስእሊ ዘሎ ገዛ እንታይ ዓይነት ስራሕ ክህልዎ ይኽእል?

ትግራይ ክልል ኣብ ከቢድ ወፅዓን ዕፅዋን ከባባን እናሃለወትሉ እዋን ካብ ኣብ ውጪ ካብ ዝነብሩ ዜጋታታ ዝኮኑ ዓድና ካብ ወፅዓን ከበባን ነፃ ትኩን ዝብል ቅዋም እዩ።

እዚ ጎቦ እደተበሃለ ዝፅዋዕ እንትከውን ብጣዓሚኣገራብ ዝበዝ ከምኡ እውን ኣትክልቲ ዒፃዋት ዝበዝሖ እንትከውን እዚ ዝረኣይ ዘሎ ጎቦ ብመሰረቱ እንታ ዓይነት ጥቀሚ ኣለዎ?

ሰለስተ ሕብራዊ እርሳስ ኣብ ፕላስቲክ ቦርሳ ተደራሪበን ይረኣያ። እዞም ብቐይሕ ዝተቐብኡ እርሳሳት፡ ከም ናይ ቅንፍዝ ወይ ናይ ከንፈር እርሳስ ዝኣመሰሉ ናይ ጽባቐ መሳርሒታት ይመስሉ።

ካብ ናይ ቴክኖሎጂ ውፂኢት ዝኮነት ላብ ቶፕ ኣብ ቦርሳካ ሒዝካያ እትጎዓዝ ንዝተፈላለዩ ፕሮጀክትታትን ኣኬባን መሰልጠኒን ንካልእ ስራሕ ምስላጥን እተገልግል ምኳና ትፈልጡ ዶ ?

እዚ ከልተ ዓይነት ጫማ እንትከውን ሓዲኡ ባህለዊ ጫማ እነትከውን እቲ ካልአይ ድማ ዘመናዊ ኮይኑ ዚኮ እዳተባሃለ እንትፂዋዐ እቲ ባህላዊ ካልአይ ጫማ እንታይ ተባህሉ ይፂዋዓ?

እዚኣ ናይ ኣዲስ ሊሳን ጋዜጣ እያ፣ ብፍሉይ ሕብራዊ መልክዕ ዝተነድፈትን ብተስፋ ዝተመልአትን እያ ትመስል። ኣብ ላዕሊ ሓበሬታ መድሕንን ኩነታት ኣየርን ኣሎ፡ ህንጸት ገዛውትን ምስልታት ስፖርተኛታትን ኣሎ። ገጽ ጋዜጣ ብተስፋን ምንቅስቓስን ዝመልአ ኮይኑ፡ መንፈስ ሓበሬታን ተስፋን የስተንፍስ።

ዝተፈላለዩ ዓየነት ፍረ አለዎ ካብአቶም ሓደ ድማ ኮሚደረ እዩ። ኮሚደረ ብበዚሒ ንፀብሒ እንጥቀመሉ ኮይኑ አብሲልካን ካይብሰልካን ዝብላዕ ዓይነት ፍረ እዩ። ኮሚደረ አብ ከባቢኩም ይቦቅል ዶ?

እዚ ስነ-ጥበባዊ ቅርጻታት ዕንጨይቲ ዘርኢ እዩ። እዞም ጽሑፋት እዚኣቶም፡ ብዝተፈላለየ ቅርጺ ፊደላት እተቐርጹ ሰባትን ርእስታትን መንፈሳዊ ቴማታትን እዮም ዚገልጹ። ንባህላዊ ቅርጺ ዕንጨይቲ ኣፍሪቃ ይመስሉ። እዞም ዝተቐርጹ ስርሓት ዕንጨይቲ እንታይ ዓይነት ባህላዊ ስነ-ጥበብ ዝውክሉ ይመስለኩም?

መብዛሕትኤን ደቂ ኣንስትዮ ዝኮና ብታሕቲ ፃዕዳ ሕብሪ ሸሚዝ ናይ ላዕሊ ድማ ሓሞክሽታይ ሕብሪ ዝበራ እቱይ ከፍ ዝበላሉ እንታይ ይብሃል ሽሙ?

እዚመእተዊ ባህላዊ ቤት ምግቢ ዘርኢ እዩ። ኣብቲ ማዕጾ “ሀ ለ” ዝብል ዓቢ ፊደል ኣሎ። ውሽጣዊ ክፍሊ ድማ ጽቡቕ ብርሃን ዘለዎን ጽቡቕ ጽገና ዘለዎን እዩ። ብናትካ ኣረኣእያ እዚ ቦታ ባህላዊ ቤት ምግቢ ድዩ ይመስል ወይስ መዘናግዒ ቦታ?

እቶም ፍቱዋት ወርቃውያን ፔንደንታትን ስብስባት ስልማትን ኣብ ጽባቐን ውቁብን ምድላው ይቐርቡ። እቲ ውዑይ ቀጠልያን ወርቃውን ሕብሪ ኣብቲ ምርኢት ዝተፈላለየ ስሕበት ብምፍጣር ልቢ ዝትንክፍ ስምዒት ይፈጥር።

እዚ መሰረታዊ ግልጋሎት እዚ ናይ ሃዲድ መስመርእነትከው እዚናይ ሃዲድ መስመር ባቡር እትጉዓዘሉ መንገዲ እዩ። ኣብ ትግራይ ናይ ባቡር መንገዲ ንምታይ እዩ ዘይተዘርገሐ ?

ስራሕቲ ሕትመት ሆፕ ዝብል ብትግርኛን ብኢንግሊዘኛን ብፃዕዳ ሕብሪ ዝተፅሓፈ ኮይኑ ስልኪ ቁፅሪ እውን ኣሎ ነቱይ ስራሕ ዘካርዶ ድማ ወዲ ዕቡይ ይብሃል።

ትዊተር ሓደ ካብቶም ማሕበራዊ መራኸብታት እዩ፡፡ እዚ ናይ ማሕበራዊ ሚዲያ መራኸቢ ካብ እኒ ፌስ ቡክን ቲክ ቶክን ብምንታይ ክፍለ ይኽእል?

አብ ቴሌቪዝን ሓደ ቀይሕ መንእሰይ ፃዕዳ ሕብሪ ክዳን ብዕንቋይ ሕብሪ ዝተጠለፈ ተከዲኑ ሓደ ኢዱ ናብ ርእሱ ሓፍ አቢሉ ይርከብ፡፡ እዚ ወዲ መን ተባሂሉ ይፍለጥ፡?

ኣብ ገጠራት ትግራይ ካብ ዝርከቡ ሩባታት ሓደ ማይ እነዳሰተየን ብጀሪካን ንገዘኦም እንዳመልኡን መሊኦም ተሸኪሞም ንገዘኦም ዝወስድዎ ምኳኖም ትፈልጡ ዶ ?

እዚ ካብ ውፅኢት ዕንጨይትን ፈርኒቸርን ዝስራሕ ናይ ገዛ ኣቕሓ ሞዝቡል ዓራት ኮይኑ ንባዕልና መደቀሲ ወይ ንስራሕ ከም ሆቴላት፣ ቤት ሕክምናን ንንግዲ ስራሕ ይጥቀምሉ፡፡ ዓራት መስርሒ ዓኺ ዶ ወይስ ኤምዲኤፍ ይበልፅ ትብሉ?

እዚ ደቂ ኣንስትዮ ትግራይ ኮይነን ባህላዊ መፃባበቂ ዝገበረ ኮይነን ኩለን ደቂ ኣንስትዮ እንትኮና ብፅጉረን ተቀኒነን ብባህሊ ዓዲንባህላዊ ክዳንን ፃዕዳ ተክድነን ኣብ ድሕሪተን እውን ሳዕሪ ኣስረን እትንዕዘን እቲ ኣብ ኢድ ሓንት ዘሎ ባህላዊ መፃዊት እንታይ ይብሃል?

ኣብ ትግራይ ካብ ዝርከባ ናይ ሚድያ መመሓላለፍቲ ሓደ ድምፂ ወያነ ኾይኑ ኣብ መደብ ቋንቋ ትግርኛ ኣርስተ ዜና ብዛዕባ መልእኽቲ ጀ/ታደሰ ወረደ እንትሓልፍ እዩ፡፡ ናይ ምንታይ ሚድያ ዜና ትሰምዕ?

ኣብ ተክልታት ዘለዎ መንበሪ ገዛውቲብኮብልስቶ ዝተሰረሐ መንገዲ ብዓል ክልተ ጎማ ተሽከርካሪት ዝኮነት ብሰብ ተገፊኣ ትከይድ እያ። እንታይ መሊኣ እያ ትድፋእ ዘላ?

ሓንቲ ፃዕዳ በቕሊ ወይ ከዓ ፈረስ ብፍሉይ ሽልማት ተሸሊማ ተዳልያ ደው ኢላ ኣላ፡፡ እዛ በቕሊ ኽብረባዓል ንምብዓል ዶ ትኸውን ተሸሊማስ ንናይ ቀብሪ ስነስርዓትይመስለኩም?

እዚ ከባቢ እዚ መሰረታዊ ልምዓት ምስፋሕ ዝተጀመረሉ ከም ኣብነት፡ናይ መብራህቲ ፓሎታት ኣፑልን ተጀሚሩ ኣሎ። ካልኦት መሰረታዊ ልምዓታት ዝበሃሉ እንመን እዮም ?

ፕላን ናይ ዝበሃል መንግስታዊ ዘይኮነ ትካል መፍለዪ ኣርማ ይርአ ኣሎ፡፡ ዘይምንግስታዊ ትካላት እንትበሃል ብዙሕ ሰብ ናይ ጽድቂ ትካላት ከምዝኾኑ እዩ ዝአምን፡፡

እዚ እትሪእዎ ዘለኹም ታበላ እንትበሃል ንመለስተኛ ሆስፒታል መፋለጢ እንተኸውን ዝህውዎም ግልጋሎታት ብዝርዝር አስፊሮም ንተጠቀምቲ ሓበሬታ ብምሃብ የፋልጡ ከም ዘለው ትፈልጡ ዶ?

ኤሌክትሪክ ጓይላ ዝሓዘ ሰብኣይ ይረአ። ቀይሕን ብጫን ማልያን ካሞፍላጅ ጃኬትን ተኸዲኑ ኣብ ክፉት መሬት ደው ኢሉ ይጻወት ኣሎ። ፍቕሪ ሙዚቃን ኣብኡ ዘሎ ዋጋ ህይወትን ይስምዖ።

ኣብ ኢትዮጵያ ካብ ዝርከቡ ፉሉጣት ድምፃዊያን ሓደ ዝኮነ ቴድሮስ ካሳሁን /ቴዲ ኣፍሮ/ ባህላዊ ክዳን ተከዲኒ ምስ ሰበይቱን ደቁን እዩ። ናይ ቴዲ ደርፊ ትፈትው ዶ ?

ኣብ ፅርግያ ዓብይ ኦም ን ባሎታትን ኣሎ አብ ጥቅኡ ገዛ ኣሎ ዝኮነ ሰብ ኣብ ፅርግያ ኮፍ ኢሉ ኣሎ። እቲ ተክሊ እንታይ ይበሃል ሽሙ ?

ሙዚቃ ቡዙሓት ደቂ አንስትዮን ደቂ ተባዕትዮን ፃዕዳ ክዳን ተከዲኖም ብጫን ሕብራዊ ፅላል አብ ኢደን ሒዘን እናሳዕስዓ አብ ቆፃል ድሕረ ገፅ ይርከባ፡፡ እዚሳዕስዒት ባህሊ ናይ አበይ ዓዲ እዩ?

ብስርዓተ ቤተ ክርስትያን መርዑት ብንፅህና ቆሪቦም ክምርዓው ዝፍቀድን ዝእዘዝን እዩ፡፡ ኣብዚ ዝራኣዩ ዘለው መርዑት ድማ ቆሪቦም ከምዝኾኑ የመልክተና፡፡ ንስኻትኩም ከ ኣብ ቁርባን ዘለኩም ኣፍልጦ ከመይ እዩ?

ሩዝ ካብ ዘርኢ ተክሊ ሓደ ዝኮነ ተፃሪዩ ኣብ ጎማ ዝተዓሸገ እንትከውን ኣብ ሱፐርማርኬት ዝርከብ ንወዲ ሰብ ብምግብነት ኣብስልካ ዝጠቅም ምኳኑ ትፈልጡ ዶ ?

ናይ ደቂ ኣንስዮ ገፀ መልክዕ ዘለወን ናይ ወያነ ሰራዊት ክዳን ዝተኸደና ኣፍሮ መናእሰይ ይርአያ ኣለዋ፡፡ ደቂ ኣንስትዮ ኣብ ሰራዊት ምስታፈን ከመይ ይርአ?

ካብ ጎማታት ዝስራሕ ናይ ኣስበዛ መትሓዚት እንትከውን ሊላ ወይ ድማ ደም በጊዕ ሕብሪን ፣ ቆፃን ኮይና ብኢድ ዝጥልጠል መትሓዚ እወን ኣለዋ።

ኣብ እዚ ምስሊ ናይ ክልተ ሃገራት ርክብ ዝገልጽ ባንዴራ ኮይኑ ሕብሪ ናይ እታ ሓንቲ ሃገር ቆጻል ፥ብጫን ቀይሕን ኮይኑ ኣብ ማእኸሉ ናይ ኮኾብ ቅርጺ ዝሓዘ እዩ። እታ ሓንቲ ባንዴራ ከዓ ቀይሕ፥ ቆጻል፥ ጻዕዳን ጸሊምን ሒዙ።

ቆስጣ ኣብ ዓይነታት ኣሕምልትን ኣትክልትን እንትኮኑ እዚ ተክሊ እዚ ድማ ካብ ዝተፈላለዩ ሕማማት ዝከላከል ዓይነት ሓምሊ እዩ። ቆስጣ ትፈትዎ ዶ ?

ብዝተፈላለዩ ምክንያት ካብ ሃገሮም ተሰዲዶም ናብ ካልእ ሃገር ዝኸዱ መናእሰይ ብፖሊስ ተታሒዞም ኮፍ ኢሎም ፈዚዞም እንትኮኑ፣ ንስኩም ከ ካብዚ እንታይ ትማሃሩ?

ኣብዚ ዘሎ ህንጻ መእተዊ እዩ። ካብቲ ናብ ጽርግያ ዝቐረበ ቦታ ዝተሳእለ እዩ። መንገዲ ናይቲ ገዛ ብመብራህቲ ዘለዎ መእተዊ ማዕጾን ተንቀሳቓሲ በረንዳን ኣቢሉ ናብ ውሽጢ ይኣቱ። ከምዚ ዓይነት ገዛ ዶ ትፈትው?

ናይ ቢሮን ናይ ገዛ ኣቑሑት ካብ ዝባሃሉ ተሽከርካሪ ወንበር፣ ጠረጴዛን እዮም፡፡ ኣብ ፁሩይ ገዛ ፅሬቱ ዝሓለወ ወንበርን ጠረጴዛን ከምኡ ውን መልከዐኛ ናይ ጎማ ዕምበባ ይራኣዩ ኣለው፡፡ ከምዚ ዓይነት ዕምበባ ኣብ ገዛኹም ዶ ኣብ ቢሮኹም ክትሪኡ ትፈትው?

እዚ ምስሊ ዘሪአና ነባር ምኽትል 1ይ ሚኒስተር መለስ ዜናዊን 1ይ ሚኒስተርን ኢትዮጵያ ዝነበሩ ኣቶ ሃይለማሪያም ደሳለይ እዮም። ጸሊም ሱፍ ክዳን ጻዕዳ ሸሚዝን ቀይሕ ከራባታን የሪአና

ናይ ኢትዮጵያ ስታትስቲክስ ኣገልግሎት ትክክለኛ መረዳእታ ሰብሲቡ ብምቕራብ ትኽኽለኛ ወሳነ ንክህሉ ዝሕግዝ ትካል እዩ፡፡ እዚ ትካል ዋና መስርያ ቤቱ ኣበይ ይርከብ

ብኹሉ ሸነኽ ብዙሓት ቀጠልያ ኣግራብ ዝተተኽሉ ኮይኖም፡ ደበናታት ኣብ መንጎ ንጹር ብርሃን ጸሓይ ገዲፎም ኣለዉ። እዚ ቦታ እዚ ኣታኽልቲ ፍረታት ወይ ንእሽቶ ሕርሻ ይመስል። ንስኩም ኣብ ከባቢኩም ከምዚ ዓይነት ኣትክልትን ፍራምረን ተልምዑ ዶ?

ወረቐት ዝቖርጽ ማሽን እዩ። እቲ ማሽን ብሩርን ጻዕዳን ሕብሪ ዘለዎ ኮይኑ፡ ኣብ ዕንጨይቲ ዝተሰርሐ ጠረጴዛ ኮፍ ኢሉ ይርከብ። ኣዝዩ ጽሩይን ጠቓምን ይመስል፣ ንቤት ጽሕፈት ወይ ንቤት ትምህርቲ ድሉው እዩ።

ኣብ ኣፍሪካ ካብ ዝርከቡ ዝተፈላለያ ሃገራት ባንዴራ እንትከውን ካብኣቶም ኢትዮጵያን ቶኮ፣ ኮንጎ ካልኦትን ዘርኢ ስእሊ እዩ። ንስኩም ከ ናይ መን ባንዴራ ትፈልጡ?

እዚ ኣብ ቴሌቭዥን EBS ጋዜጠኛ ዝነበረ ኣቶ ኣስፋው መሸሻ እንትኾውን ኣብ ሓደ ናይ ህፃውንቲ ፕሮግራም መቅረቢ እንትኸውን እቶም ህፃውንቲ ኣዝዮም እዮም ዝፈትውዎ ነይሮም። ኣብቲ ዘቅርቦም ፕሮግራማት ብጣዕሚ ሕጉስ እዩ ነይሩ።

ዝተፈላለዩ ዓየነታተ እስፓተ አለው ካበአቶም ሓደ ጉያ እዩ። ሰፓረቲ ንጥዕና ብጣዕሚ ጠቃሚ ኮይኑ ከም እንሪኦ አብ በረካ እናጎዩ ዘሪኢ ኮይኑ እዚ ቦታ አበይ ይመስለኩም?

ምህርቲ ስርናይ ብሓያል በቑሉን ፈርዩን ብዙሓት ናይ ስልጣን ወይ ናይ ሙያ ሰባት እንትሪእዎን እንትጉብንዩዎን የመልክት፡፡ እቶም ጋያሹ ኩሎም ባርኔጣ ጌሮም ነቲ በቑሊ ትኩር ኢሎም ይሪእዎ ኣለው፡፡ ብዘበናዊ ዶ ብባህላዊ ሜላ ተዘሪኡ ይኾን?

መጋየፂ ዝተፈላለዩ ዓይነትን ሕብሪን ናይ ገፅ መፀባበቂ አለው፡፡ ከም አብነት ሰለስተ ደቂ አንስትዮ ገፀን ቀይሕ፣ ብፃን ፃዐዳን ከለር ተቀቢአን ይርከባ፡፡ እዚ ናይ ገፅ ዝቅባእ ንቆርበትና ሓደገኛ ምኳኑ ዶ ትፈልጡ?

ካብ ተሽከርከርቲ ሓንቲ ዝኮነት ሲኖ ገልባጭ መኪና ኮይና ንዝተፈላለዩ ከም ስሚንቶን ሓመድን ካልኦትን ካብ ቦታ ናብ ቦታ ትፅዕን እያ። ሲኖ ብጣዕሚ ስለ ትጎይ ተፍርሕ እያ።

ኣብ ልዕሊ ሳዕሪ ዝተሰርዑ ሕብራዊ መብራህቲ ቴፕ ኣለዉ። እቲ ሓደ ብወርቃዊ ብርሃን ይበርህ፣ እቲ ካልኣይ ድማ ብሐምላይ ብርሃን ይበርህ፤ ጽባቐ ለይትን ሓጎስ ብርሃንን ዘርኢ ድንቂ ትርኢት እዩ።

ካብ ናይ መሳሪሒታት ፅሕፈት መሳርሒ ኣብ ቀዋሚ ንብረት ትምደብ ኮይና ናይ ኮምፑተር ክፋል ማውዝ ትበሃል ማውዝ ክንዳይ ዓይነት እየን ።

ኣብ ሰፊሕ ዝበሩ ትካል ሰባት ተሰሊፎም ይርአዩ ኣለዉ፡፡ ኣብቲ በሩ ናይ ሰንሴሽን ኮንደም መፋለጢ ምስሊ ኣሎ፡፡ እዚ ትካል መን ይኾን?

እዚ ናይ እንዳ ከፍቲ ዕዳጋ እዩ፡፡ ብዙሕ ሰብ ብምኽንያት ኢኮነሚ ጤለ በጊዕ ምድዳግ ኣቋሪፁ እዩ፡፡ ኣብ ከንድኡ ናይ ጭጭር ከፍቲ እዩ ዝዕድግ፡፡ ጭርጭር ማለት እንታይ እዩ?

ዝተፈላለዩ ዓይነትን ሕብሪን ዘለዎም ምንፃፋት ንክሽየጡ ተጠቅሊሎምን ተዘርጊሖምን ይርከቡ፡፡ ብዙሓት ሰባት ከዓ ንክገዝኡ እናመረፁን እናቆረፁን አብ ሓመደዋይ ሕብሪ ድሕረ ገፅ ይርከብ፡፡ ቡዙሓት ደስ ዝብሉ ምንፃፋት አለው፡፡

እቶም ተምሃሮ ብጫ ናይ ቤት/ቶም ዲቪዛ ተኸዲኖም ኣብ ክፍሊ ልዑል ተሳትፎ እንትገብሩ የመልክት፡፡ እታ መምህር ድማ ፃዕዳ ጋቦን ዝገበረት ኮይና ሕቶ ትሓትት ዘላ ትመስል፡፡ ኣብ ክፍሊ ሕቶ ምምላስ ዝፈቱ ተምሃራይ ይነፍዕ ዶ?

እቲ ዝርአ ዘሎ ምስሊ ናይ መጽሓፍ ገጽ እዩ። እዚ ሽፋን መጽሓፍ ብሕብሪ ባንዴራ ኢትዮጵያ ዝተሰለመ ኮይኑ፡ኣብ ላዕሊ ብድሙቕ ፊደላት'ሓደ ን ኣዲኡ'ዝብል ጽሑፍ፡ ኣብ ታሕቲ ድማ ስም ደራሲ ተጻሒፉ ኣሎ። ድስ ዘብል ምርኢት ታሪኻውን ባህላውን ሓበን እዩ።"

ኣብ ቤት ትምህርቲ ተማሃሮ ኣብ ክላስ ዩኒፎርም ተከዲኖም ኮፍን ደውን ኢሎም ትምህርቶም ብትኩረት ዝከታተሉ እዮም። ንስኩም ከ ትምህርትኩም ብትኩረት ትካታተሉ ዶ ?

ካብቶም ደቂ ኣንስትዮ ነመጋየፂ ካብ ዝጥቀማሉ ሓደ ካብ ዝኮነ ቦርሳ እዩ። እዙይ ቦርሳ ብጣዕሚ ደስ ዝብልን ስሓብን እዩ። ቆፃል ሕብሪ ዝሓዘ እዩ።

ኣብ ዕንጨይቲ ሓጹር ድሙቕ መዐቀኒ ቴፕ ተቐሚጡ ኣሎ። እቲ ብጫ ቴፕ ነቲ ሚዛን ብንጹር ስለ ዘርኢ፡ እቲ ስራሕ ብትኽክል ይስራሕ ከምዘሎ ንጹር ስምዒት ይህብ።

ገኒጋ እንዳ ባርን ሬስትራትን ዝተፈላለዩ ዓይነታት ምግቢታትን ዝተፈላለዩ ኣርኮላዊ መስተታት ኣለው ። ወይጉድ ! ዝገርም ኣቀራርባ ምግብን መስተን እዮም ዘለው ።

ብአሕፀሮት ቃል ተፃሒፉ ዘሎ ማሕበር ረዲኤት ትግራይ ትካል ዝብል ኮይኑ አብዝሓ ማሕበረሰብና ዘይርበሐሉ ውልቀ ሰበ ስልጣን ዝርበሐሉትካል እዮ ። ከብ ማረት ዝጥቀም ድካ አካል አለ ዶ?

ፀሊም ሕብሪ ዘለዎ ኣብ ፃዕዳ ሕብሪ ዘለዎ ፍንጃል እናተባህለ ኣብ ዝፅዋዕ ውሽጢ ዘሎን ኣብ ጥቅኡ እውን ዝፈሰሰን ካብ ሸክላ ዝተሰረሐ ምለእ ብሙእ ፀሊም ዝኮነ መትሐዚ ኢድ ዘለዎ እንታይ ይብሃል ሽሙ?

ናይ ገዛ አቁሑ ዝተፈላለዩ ዓይነትን ሕብሪን ዘለዎም ናይ ገዛ አቁሑ ይርከቡ፡፡ ንአብነት ዕንቋይ ሕብሪ ፊስቶን ሰማያዊ ሕብሪ ፓፓ ናይ ቆልዓን አብ ሓመኩሽታይ ሰራሚክ ተቀሚጦም ይርከቡ፡፡ ካለኦት ናይ ገዛ አቁሑ ክትዝርዝሩ ዶ ትክእሉ?

ጅግና ተጋዳላይ ደ/ር ደብረፅዮን ገብረሚካኤል ይባሃል ናይ ሕዋሓት ሊቀወንበር እዩ። ናይ ድምፂ ወያነ ሬድዮ እውን ናይ ሳትላትን ባዓል ሞያ እዩ። ብመዓዝ ዓመተ ምህረት ናብ ገድሊ ወፂኡ?

እዚ ኣብ ጥቓ እቲ ጽርግያ መንደቕ እምኒ ይራኣይ ኣሎ። እቲ መንደቕ ብቅርፂ ዝተሃንጸ ኮይኑ፡ባህላዊ ጽሑፋትን መስቀላትን ተቐሪጹሉ ይራኣዩ። ኣብ ድሕሪት ድማ ብዓበይቲ ቀጠልያ ኣግራብ ዝተሸፈነ ከባቢ ኣሎ። ብቅርጺ ዝተሸለመ ባህላዊ ምልክት ኣብ ብርሃን ጸሓይ ብዛዕባ ጽባቐ ዘርኢ እዩ።

አብ ሃገርና ዝተፈላለዩ ዓይነታት ምግብታት አለው ካብአቶም ሓደ ድማ ጋዓተ እዩ። ጋዓት ካብ ዝተፈላለዩ ዓይነታት እክሊ ዝስራሕ ምግቢ እዩ። ንስኩም ከ ጋዓት ትፈትዎ ዶ?

እቲ መእተዊ ኣፍደገ፡ ብሓጺን ፣ ኣፍደገን ካብ እምንን ጭቃን ዝተሰርሐ መንደቕን ይርአ። ኣብ ልዕሊ እቲ ኣርማ ዘሎ ቅስት፡ "GCHOMO COMPLETE ELEMENTARY SCHOOL" ዝብል ስም ብእንግሊዝኛን ኣምሓርኛን ፊደላት ተጻሒፉ ኣሎ።

ዓሚቝ ስምዒት ሃይማኖታዊ ኣኽብሮትን ስምዒት ክብሪን ስምዒት ቀጻልነት ትውፊትን ዘንጸባርቕ እዩ። ኣከዳድናኦም ናይ ቅድስናን ኣገልግሎትን ምሳሌ ኮይኑ፡ ዕጣን ድማ ንኣምላኽ ጸሎት ምቕራብ ዝውክል እዩ። ኣብ ኦርቶዶክሳዊት ተዋህዶ ቤተክርስትያን ኣብ ዝካየድ ስነ-ስርዓት ዝተፈጸመ ሃይማኖታዊ ፍጻመ ዝገልጽ እዩ።

እዚ ኣፍ ደገ በሪ ናይ ቤት ትምህርቲ እዩ ፡ እቲ ማዕፅኡ ደሚቕ ቐጠልያ እዩ ዝንሄ እቲ መሪቱ መቕይሖ እዩ ኣወራ ኣለዎ ።

ኣብ ቅድሚትን ኣብ ማእከልን ዓቢ ልሙዕ ግራት ሽጉርቲ ኣሎ። እቶም ተኽልታት ነዋሕትን ድሙቕ ቀጠልያን እዮም። ፍሩይ ኣሕምልቲ ዝበቁለሉ ለምለምን ተፈጥሮኣዊን ሃዋህው ዘርኢ ኮይኑ፡ ሰላምን ሓጎስን ይስምዓካ፡፡

እዚ ካብ ተሳሓብትን ሶጎምትን ሓደ ዝኾነ ጥፍንቕ ይባሃል፡፡ ጥፍንቕ ኣብ ናይ ገዛ ፀግዒፀግዒ መንድቕ ምንባር የዘውትር፡፡ ናብ ዝብላዕ ምግቢ እንተኣትዩ ሓደጋ ዶ ይህልዎ ትብሉ?

ፍርያት ሞሪንጋ ኣብ ክልተ ጻዕዳ ሳእኒ ተቐሚጡ ኣሎ። እቲ ብጸጋም ዘሎ ሳእኒ ዝነቐጸን ዝተጨፍለቐን ቆጽሊ ሞሪንጋ ዝሓዘ እዩ። ብዙሕ ናይ ጥዕና ረብሓታት ዘለዎ ኮይኑ ድንቅን ጥዑይን ስምዒት ይህብ።

ዘመናዊ፡ ብድሙቕ ቀለም ዝተለኽየ፡ ሓደ ደብሪ ዘለዎ ገዛ፡ ከም ቅርሲ ቅዲ መስኮትን ጽሩይ ኮሪደርን ዘለዎ፡ ጽምው ዝበለ ናይ ገዛ ውዑይነት የነጽር። ፍቑር ነባሪ ክሰፍር ዝዕድም ናይ ምንቅስቓስ ቦታ ይመስል።

እዛ ፃዕዳ መኪና ሚማስ ትበሃል መኪና እያ። እዛ መኪና እዚኣ ከባቢ 12 ሰብ ጥራሕ ክትፅዕን ይፍቀደላ። ኣነ ኣብ ሚኒማስ መኪና ምስፋር የፅለኣኒ እዩ።

እዛ ንብረት ናይ ኤለክትሪክ መጐጐ እያ፡፡ ናይ ኤለክትሪክ መጐጐ ካብ ትኪ ነፃ ዝኮነት መሰንከቲት እንጀራ እያ፡፡ እዛ ንብረት ዋግኣ ክንደይ ይበፅሕ?

ሰባት ኣብ ገዛ ኮፍ ኢሎም ይዕልሉ ወይ ማኣዲ ዝተቐረቡይመስሉ ኣለዉ። ሕብራዊ ስእልታት ጽርግያን ስእልታትባህላዊ ስፈታትን ነቲ መናድቕ የሸልሞ፤ ባህላዊ ጽባቐ ኢትዮጵያ ዘንጸባርቕ ትርኢት ውን እዩ።

ብባንቡላታትን ብዕምባባታትን ዝተሸለመት ኣዝያ ፅብቕቲ መኪና ትርአ ኣላ፡፡ እዛ መኪና ንክቡራት ሰባት ዝተዳለወት እያ፡፡ እዞም ክቡራት ሰባት መርዑት ዶ ይኾኑ?

ኣርባዕተ ኣናእሽተይ ቆልዑ ደስ ዝብል ፍሽክታ ናብ ሓደ ዝኮነ ነገር ብኣትኩሮት እናረኣያ ፀጉረን ጎፍ ኣቢለን ብድሕሪአን ደሰ ዝብል ቦታ ማይን ኩሒታት ሳዕሪ ዝቦቆሎ ንርኢ ኣለና።

ሓንቲ ፃዕዳ ሕብሪ ዘለዋ መኪና ብድሕሪታ ናይ መደያየቢ መሳልል ዘለዋ ኮይና አብ ወሰን እስፓልት ፅርግያ ፊት ንፊት እንዳጥልፊ ትርከብ፡፡ ብጎና ከዓ ዓባይ ጥቁር በርበረ እትበሃል ተክሊ ቀምለወይቲ አብ መልክዐኛ እምኒ ዝተነፀፈ ቦታ አላ፡፡

እዚ እቲ ሕቡብ ናይ ፍረታት መስተ "ቪምቶ" እዩ፣ ድሙቕ ቀይሕ ሕብሪን ምቁር ናይ ሜዳ ጨናን ዘለዎ ንደም ዋሕዲ ዘለዎም ሰባት ዝእዘዝ አዩ።

ናይ ኤርትራን ኢትዮጵያን ባንዲራ ብሓባር ይርአያ ኣለዋ፡፡ እዚ ኩነታት ኣብ መንጐ ክልቲአን ሃገራት ብዛዕባ ዘሎ ምሕዝነታዊ ረኽቢ ዝገልፅ ዶ ይኾን?

ጋዜጣ እዋናዊ ዛዕባታትን ዜናታትን ንህዝቢ ንምምሕልላፍ ዝጠቅም ዓይነት መራኸቢ ሓፋሽ እዩ፡፡ እዚ ካብ ሬድዮን ቴለቪዥንን ብዝበለፀ ዝምረፀሉ ኣጋጣሚ ዘሎ ዶ ይመስለኩም?

እዚ ቦታ ዓበይቲ ኣእዋማትን ሓፀርቲ ጎፍጋፋት ቆፅሊን ዘለዎ ንመናፈሻ ተባሂሉ ዝተሰርሓ ነገር ይመስል ኣብ ፊት ንፊቱ ድማ ገዛታት እንሄ እቲ ገዛታት ቤት ት/ቲ ዶ ይኾንስ ወይ ናይ ሰባት መንፈሪ ይኸን ኢልኩም ትግምቱ ?

ብዙሓት ዓ/ት ባንዴራታት ብጎድኒ ኣለው፡፡ ደ/ኣንስትዮን ደ/ተባዕትዮን ደው ኢሎም ኢዶም ውን ኣውፂኦም ኣለው፡3 ብቕድሚት ድማ ከፍ ዝበሉ ሰባት ይራኣዩ፡፡ እዚ ኣብ ናይ ምንታይ ፍፃመ ይመስለኩም?

ሓንቲ ፅብቕቲ ጎርዞ ኣብ ወሰን ቃላይ ወይ ከዓ ሩባ ናይ ባህላዊ ዝኻነ ናይ ኣሸንዳ ክዳንን መጋየፅን ኣማሊኣ ትረአ ኣላ፡፡ እዛ ጓል ፍሽኽ ኢላ ውን ዶ ትስሐቕ ትመስል ኣላ?

ጠለብ ጸባ ህጻናት ፈረንሳ ላይት ብሰፊሕ ሕብሪ ይቐርብ። እቲ ቀይሕ “1” ን0-6 ኣዋርሕ፡ እቲ ሰማያዊ “2” ድማ ን6-12 ኣዋርሕ ዝኸውን እዩ። ኣብ ታሕቲ እቶም ጥርሙዝ መስተ ብድሙቕ ሕብሪ ተገሊጾም ኣለዉ፤ ብጽሩይ ናይ ድኳን ስምዒት ዝተመልአ እዩ።

ሰበይቲ እግሪ ወዲ ተባዕታይ ወይ ከዓ በዓል ገዝኣ ትሓጽብ። እዚ ተግባር እዚ ባህላዊ ወይ ሃይማኖታዊ ምልክት ትሕትና፡ ምክብባርን ፍቕርን እዩ። ምልክት ትሕትና፡ ኣቀባብላ ኣጋይሽ፡ ዓሚቕ ፍቕሪ/ኣኽብሮት እዩ።

እዚ ብኣኻውሕ ዝተፈጥረ ፏፏቴ እዩ ዝረአ ዘሎ። እቲ ማይ ብጻዕዳን ንጹርን ሕብሪ ንታሕቲ ይውሕዝ ኣሎ። እቲ ቀጠልያ ተፈጥሮ ብድሕሪት ይርአ፤ እዚ ንጽባቐ ተፈጥሮን ሓይሊ ማይን ብንጹር የቕርብ።

ኤትፍሩት መሸጢ ፍራምረ ኮይኑ ዝተፈላለዩ ፍራምረ ከም ባባዮን ኣራንሽ፣ ኣናናስን ካልእን ብዝስሕብ መልክዕ ተደርዲሩ ንዕዳጋ ዝቀረበ ምኳኑ ትፈልጡ ዶ ?

እቲ ሓወልቲ ዝገርም ቅርጺ ዘለዎ ሰብኣዊ ቅርጺ እዩ። ባህላዊ ክዳን ዝተኸድነ ናይቲ ሊቅ ዝኾነ ቅ/ያሬድ እዩ፡፡ ዝተፈላለየ ስነ-ጥበባዊ ምልክታትን መሳርሕታት ዝማሬ ዘለዎ እዩ። እዚ ሓወልቲ እዚ ንመንፈስ ሓይሊ፡ ክብሪ ባህልን ህይወትን ብጽቡቕ ዘንጸባርቕ እዩ።

ኣርማ፡- ናይ ሓደ ናይ ስራሕ ኣገለግሎት ዘመክት ናይ ኣሕፁሮተ ቃላት፣ ምልክታትን ዝሓዘ ናይ ቋንቋ ኣርማ እዩ፡፡ እዚ ናይ ክልል ትግራይ ኦይሲቲ ኣርማ እንታይ ኣገልግሎት ዝህብ ይኾን

ካብ ዓይነታት መስታት ኣብ ላዕሊ እነሪኦ ዘለና ኮይኑ ኣልኮላዊ መስተታት ካብ ዝበሃሉ ከም ዋይን፣ ቢራ፣ ኣረቂ ዝመሳሳሉእንትኮኑ ንስኩም ከ ኣርኮላዊ መስተ ትሰትዩ ዶ ?

ናይ እዚ መጋየፂ ኮይኑ እዚ መጋየፂ እዚ ድማ ካብ ሓፂንን ካብዕንቁን ዝተሰረሐ እዩ። መጋየፅታት ካብ ወርቂ ካብ ብሩር፣ ካብ ነሓስ፣ ወዘተ... ክስርሑ ይክእሉ እዩ። ደቂ ተባልትዮ መጋየፂ ይጥቀሙ ዶ ?

እስቴብሌር ካብ ሓፂንን ጎማን ብዝተፈላለዩ ሕብሪ ዝተሰረሓ እንትከውን ኣብ መስራቤትን ትምህርቲ ቤትን ስፒል ኣእቲና ካብ ክልተ ወረቀት ንላዕሊ መታሓሓዚ ከም ዝጠቅመና ትፈልጡ ዶ?

ጫማ ኣብ ዝተፈላለየ ጊዜን እዋንን ብዝተፈላለየ ዲዛይንን ቅርፅን ይምረት፡፡ ቐይሕ ሕብሪ ዘለዎ ናይ ኣንስትዮ ጫማ ይረአ ኣሎ፡፡ አታ ነቲ ጫማ ትዕቅኖ ዘላ ጓልኣብቲ ሓደ እግራ ዘሎ ሸንሸል እንታይ ይባሃል?

ዕምበባ ኣብ ኣትክልትታት ዝርአ ንልምላመ ተኸቲሉ ዝመፅእ ደስ ዝብል ሕበሪ እዩ፡፡ ዕምበባ ሰባት ንመግለፂ ፍቕሪ ይጥቀሙሉ፡፡ ካልእ ኸ ንምታይ ይጥቀሙሉ?

ድቂ ስባት ዝተፈላለዩ ዓይነታት መዘናጊዒ ይጥቀሙ እዩም። ካብአቶም ሓደ መናፈሻ እንትከውን እዚ ንምልከቶ ዘለና ድማ ብጣዕሚ ማራክን ሰሓብን ቦታ ንዕዘብ እዚ ቦታ አበይ ይመስለኩም?

ዳውን ታውን ካፌ ዝብል ፅሑፍ ዘሎ ኮይኑ ብዙሓት ወናብራትን ዕንበባታትን ኣለው። ኣብኡ ዓብዩ ወላዲ ጫሕማይ ርእሶም ዝጠምጠሙ ን ምርኵስ ዝሓዙ እዮም።

እዚ ጫማታት እዩ እቲ ግዝፈቱ ድማ ናይ ደቒ ተባዕትዮ ይመስል፡ እዘን ዝረኣያ ዘለዋ ናይ ኣርባዕተ ሰብ እየን ናይታ ሓንቲ ሕብሪ ግን ደሚቕ ስለዝኾነ ደስ ኣይብልን ።

አብ ሃገርና ዝተፈላለዩ ዓይነታት ምግብታት አለው ካብአቶም ሓደ እንጅራ ብፀብሒ ደርሆ እዩ ።እዚ ምግቢ ብጣዕሚ ተፈታውን ጥዕሙን ዓይነት ምግቢ እዩ ።ንስካትኩም ከ እንጅራ ብፀብሒ ደርሆ ትፈትዉ ዶ?

እዚ ኣርታዕለ ዝበሃል ኩሉ ግዜ ህያው ኮይኑ እናተንቀልቀለ ዝነብር ናይ እሳተ ጐመራ ባሕሪ እዩ፡፡ እዚ ናይ እሳት ባሕሪ ኣበይ ክልል ይርከብ?

እዚ ብመዓልቲ ጎደና ከተማ ዘርኢ እዩ። ኣብ ቅድሚት ሰማያዊት ታክሲ ኣብቲ ጽርግያ ትዝውር ኣላ። ኣብ ጎድኑ እውን መኪና ደው ኢላ ኣላ። ኣብቲ ብድሕሪት ዝርከብ ህንጻ፡ ክፍልታት መኪና ዝሸጣ ድኳናት ኣለዋ። እዚ ስእሊ ኣብይ ከተማ እዩ ዝተሳእለ ትብሉ?

ሓንቲ ጓል አንስተይቲ ፀሊምን ብጫን ሕብሪ ዘለዎ ክዳን ተከዲና አብ ፅፍራ ከዓ አዝማልቶ ገይራ ሓደ ኢዳ ንላዕሊ ገይራ ትርከብ እዛ ቆልዓ በዓልቲ ሓዳር ድያ?

ናይ ኢትዮጵያ ርእሰ ከተማ ኣዲስ ኣበባ ከንቲባ ዝኮና ወ/ሮ አዳነች አቤቤ ብዛዕባ ካልኣይ ምዕራፍ ናይ ኮሪደር ልምዓት ዝቀረበለን ሕቶታት መልሲ ከምዝሃባ ትፈልጡ ዶ ?

እዚ ሰማያዊ ባነር ዘርኢ እዩ። ኣብ ማእከሉ ብጻዕዳ ዝተጻሕፈ “ድምጺ ኣሜሪካ” ዝብል ቃል ኣሎ። እዚ ድምጺ ኣሜሪካ፡ ብኢንተርነት ሓበሬታን ዜናን ዝህብ ትካል እዩ። ዜና ድምጺ ኣሜሪካ ትሰምዑ ዶ?

ጉደር፣ ኣዋሽን ካልእን ዓይነቶም ናይ ወይኒ መስተታት ይርአዩ ኣለዉ፡፡ እዞም ኣልኮላዊ መስተታት ኣብ ብዙሕ ቦታ ንዓበይቲ ጉዳያት ዘማዕርጉ ኮይኖም ኢና ንረኽቦም፡፡

ኣብዚ ባንዴራ ኢትዮጵያ ኣብ ሰማይ ኣብ ንፋስ እናተወዛወዘት ትርአ። ባንዴራ ካብ ላዕሊ ክሳብ ታሕቲ ብሰለስተ ሕብሪ ዝስራሕ ኮይኑ፡ ቀጠልያ፡ ብጫን ቀይሕን እዩ። እታ ባንዴራ እንታይ ከም እትውክል ብኸመይ ትርእዮ?

ክፍቲ ጫማ ብዘተፈላለዩ ዓይነትን ዲዛይንን ዝስራሕ ኮይኑ ካብ ሻራን ጎማን ንደቂ ተባዕትዮ ዘገብርዎ ዓይነት ጫማ እዩ። ንስኩም ከ ክፍቲ ጫማ ትገብሩ ዶ ?

ኣበዚ ጽቡቕ ጌጣጌጥ ይርአ። ሓደ ካብዞም ሽልማት ኣብ ዙርያ ምሉእ ክሳድ ዝግበር ዓቢ መንጠልጠሊ ክሳድ ኮይኑ፡ ካብ ጸሊምን ወርቅን ዝተሰርሐ እዩ። ኣብ ኢድ ዝርኣያ ክልተ ናይ እዝኒ እውን ኣለዋ። ከምዚ ዓይነት ጌጣጌጥ ምግባር ትፈተዊ ዶ?

ሐደ ፃዕዳ ዝገበረ ዳኛ አሎ ክልተ ቦክሲ ዝገጥሙ ሰባት አለዉ እቲ ሓደ ሰመያዊ ማልያ ዝገበረ እንትኮን እቲ ካልአዩ ካዓ ቀይሕ ማልያ ገይሩ አሎ።

ኣብዚ ከተማ እዚ ኩሉ መስረታዊ ልምዓት ዝተዘርገሐሉማለት ኣስፋልት፣ ደስ ዝብሉ ናይ መብራሕቲ ፖሎታትን ዝርገሐ መብራህቲ ገመራፍ ኩሉ ነገራት ዝተማለኣ እዩ። ኣብ ትግራይ ከምዙይ ተማለኣላ ከተማ ኣላ ዶ?

ሓደ ከደራይ ሕብሪ ዘለዎ ሰብኣይ ሓመኩሽታይ ሕብሪ ክዳን ተከዲኑ ጻዕዳ ሕብሪ ነፀላ ተከዲኑ ኣብ ዒባ ሕብሪ ድሕረ ገፅ ጠጠው ኢሉ ይርከብ።

ሜስ ካብ ባህላዊ መስተታት ትግራይ ሓደ እንትከውን ካብ ማዓርን ጌሶን ዝስራሕ ንደቂ ሰባት ንጥዕኖኦም ብጣዕሚ ፅቡቅ ምኳኑ ትፈልጡ ዶ ?

ሓደ ሰብ ኣብ ሓደ ክፍሊ ኣፊት እኩባት ጠጠው ኢሉ ይገልፅ ኣሎ፡፡ እቶም እኩባት ድማ ይከታተልዎ ኣለዉ፡፡ እዚ መድረኽ ስልጠና ዝምልከት ዶ ይኸውን?

እዚ ኣብ ጻዕዳ መዳበርያ ዝተዘርግሐ ቀጠልያ ቆጽሊ ሰላጣ ንጽህና ተፈጥሮ ይውክል ኣሎ። ኣብ ብርሃን ሕብርታት ህይወት ብሓንቲ ምጥማት ተወሃሂዶም ዘርኢ ምስሊ እዩ።

ኣብዚ ዘለዋ ደቂ ኣንስትዮ ካብ ፋሽን ኣከዳድና ዝተከተላ ኮይነን ዝተፈላለዩ ቅድታት ዘለዎ ክ ናይ ላዕሊ ሸሚዝን ስረን ጫማን ገይረን ኣለዋ። ንስኩም ፋሽን ትክተሉ ዶ?

ናይ ኢትዮጵያ ፌደራል ፖሊስ ወታደራት ወታሃደራዊ ዩኒፎርም ክዳን ተከዲኖም ዕጥቂ ኣጢቆም ካላሽን ሒዞም ተሓጉሶም እንዳነጠሩን እንዳጨፈሩን ከምዘለዉ ዘርኢ ምስሊ እዩ።

ንፅህንኡ ዝሓለወ ኣዝዩ ዘመናዊ ሽንቲ ቤት ይርአ ኣሎ፡፡ ዘመናዊ ሽንት ቤት ካብ ባህላዊ ሽንት ቤት ብምንታይ መለክዒ ክፍለ ይኽእል ንብል?

መዓልታዊ ገጽ ናይታ "ሪፖርተር" እትበሃል ጋዜጣ ኢትዮጵያ የርኢ። ኣብ ማእከል ቀንዲ ርእይቶ ዝሓዘ መስመር ይርአ፣ ሓደ በዓል ስልጣን መንግስቲ ኮፍ ኢሉ ይዛረብ። ኣብዛ ጋዜጣ ዝወጸ ኣርእስቲ ብዛዕባ መን ምዃኑ ክትፈልጥ ክኢልካ ዲኻ?

ሎሽናትን ቅብኣታትን ኣብ ፊት ናይ ሱፐር ማርኬት መደርደሪ ይርአዩ ኣለዉ፡፡ ኣብ ሱፐር ማርኬት ዘለዉ ሸቐጣት ንዓዳጊ ብዝስሕብ መልክዕ ዝቕመጡ ንምንታይ እዩ?

እዚ ተማሃሮ ዝመሃሩሉ ክፍሊ ዘርኢ እዩ። እቲ ክፍሊ ባዶ ኮይኑ፡ ካብ ዕንጨይቲ ዝተሰርሑ መንበርን ጠረጴዛታትን ብፅበቅ መንገዲ ተሰሪዖም ኣለዉ። እዚ ክፍሊ ተማሃሮ ምስ መጹ ከመይ ክመስል እዩ፣ እንታይ ትብሉ?

ኣብዚ ሎጎ ናይ ሓደ “መሰቦ” ዝተባህለ ትካል ዘርኢ እዩ። እቲ ኣርማ ብኽልተ ንሓድሕዶም ዝተኣሳሰሩ ቅርጽታት ኣኽራን ዝቖመ ኮይኑ፡ ኣብ ልዕሊኡ ብቐይሕ “መሰቦ” ተጻሒፉ ኣሎ። እዚ ኣርማ ንመጀመርታ ግዜ ምስ ረኣኻዮ ካብ ኣየናይ ትካል እዩ ትብል?

ሕርሻን ግብርናን አብ ሓደ ገበር ናይ ሕርሻ መሬት ደሚቅ ቆፃል ሕብሪ ዘለዎም ተክሊታት ለሚዖም ይርከቡ፡፡ እዞም ተክሊታት እንታይ ተባሂሎም ይፈለጡ?

ዝተሓፅበት ዘመናዊት ብሩር ትመስል መኪና ኣብ ጎደና ከተማ ኣብ ትሕቲ ድሙቕ ብርሃን ጸሓይ ደው ኢላ ትርአ። እዛ መኪና ዶልፊን ትባሃል ኮይና ናይ ውሑዳት ሰብ ሃብቲ እያ፡፡

ቀጠልያ ቆጽሊ ዝመልአ ተኽሊ ተሳኢሉ ኣሎ። ኣቝጽልቲ ከም ኮኾብ ኣብ ዓንኬል ተሰሪዖም፡ ነቲ ተፈጥሮኣዊ ኵነታትን ምንቅስቓስ ህይወትን ዘንጸባርቑ እዮም። እቲ ምስሊ ልቢ ዝትንክፍ ስምዒት ርግኣትን ተፈጥሮኣዊ ጽባቐን የመሓላልፍ።

ቤት ምግቢን መስተን ቤት ምግቢን መስተን ዝተፈላለዩ ዓይነታት ምግቢን መስተን መቅረቢ አቁሑ ዝርከበሉ ኮይኑ፤ ፃዕዳ ሕብሪ ዘለዎም ወንበራትን ብርጭቆታትን ምስ ቦፌ አብ ፃዕዳ ጠረጴዛ ተቀሚጦም ይርከቡ፡፡ ናብ ከምዚ ዓይነት ቤት ምግቢን መስተን አቲኩም ዶ ትፈልጡ?

ቡቑልቲ ባሎንጓ ይርአ ኣሎ፡፡ ብቁልቲ ኣብ ፀበል ከምኡውን ኣብ ቤተ ክርስቲያን ከም መኽፈልቲ ኮይኑ የገልግል፡፡ እዚ ምግቢ ተፈታዊ ብምኳኑ ንመሸጣ እው ይቐርብ እዩ፡፡

ብጣዕሚ ቡዙሓት ተፈለጥቲ ሰባት ንዓዶምን ሃገሮምን ቡዙሕ አመራርሓን አሰራርሓን ዘምሃሩ እዮም፡፡ ካብቶም ናይ ቀደም ተፈለጥቲ ሰባት ሓደ አብ ርእሱ ናይ ንጉስ ጨጋር ቆቢዕ ገይሩ፤ ጻዕዳን ጸሊምን ሕብሪ ዘለዎ ካባ ተከዲኑ አብ ጻዕዳ ድሕረ ባይታ ይርከብ፡፡

ጋቦን ዝገበረ መምህር ኣብ ክፍሊ ንተመሃሮ የምህር ኣሎ፡፡ ጋቦን ምግባር ናይ መምህርነት ስነ ምግባር እዩ፡፡ እዚ ስነ ምግባር ሎሚ ብሙሉእነት ኣሎ ዶ?

ናይ ምስፍሕፋሕ ስራሕቲ ዝስርሐሉ ዓብዪ ፅርጊያ እኒአ፡፡ በዚ ስራሕ ምኽንያት ናይ ትራፊክ ምጭንናቕ ተፈጢሩ ይርአ ኣሎ፡፡ እዚ ፀገም ብምንታይ ይፍታሕ?

ጉደር ዝበሃል ናይ ወይኒ መስተ ንርኢ ኣለና፡፡ እዚ መስተ ካብ ወይኒ ዝበሃል ተኽሊ ዝስራሕ ናይ ክብሪ መስተ እዩ፡፡ ክብሩ ካበይ ዝምንጩ እዩ?

እዚ ህንፃ ቤተ ክርስቲያን እዩ፡፡ እቶም ኣብ ግድግድኡ ዘለዉ ስእሊ ቅዱሳን ስእለ ኣድህኖ ተባሂሎም ይፅውዑ፡፡ ስእለ ኣድህኖ እንታይ ረብሓ ኣለዎም?

እዘን ኣንስቲ ፀጉረን ልዕል ዝበለ ተቆሚነን ነፀለአን ኣብ መዓንጥአን ጌረን እታ ሓንቲ ቆልዓ ብማሕዘል ዛዕጎል ዘለዎ ሓዚላ ገሊአን ነፀለአን ኣብ ርእሰንን ማእገረንን ጌረን ኣለዎ። እዘን ኣንሰቲ ናይ ኣበይ ብሄር እየን ?

ጋንታ መቐለ ሰብዓ እንድርታ ኣብ ፕሪመር ሊግ ኩዕሾ እግሪ ኢትዮጵያ ዓብዪ ንሕንሕ ካብ ዝገብሩ ክለባት ሓንቲ እያ፡፡ እዛ ጋንታ መዓዝ ተመስሪታ?

ንምዕራብ ቢሪ ትርኢ ዘለና ናይ እንዳማርያም ቤተ-ክርስትያን ብምስቀል ቅርፂ ዝተሰረሐት ባንኮኒ እያ። ኣብዚ ናይ ማርያም ምስ ወዳ ስእሊ አድህኖ እወን ኣለዎ። ኣብ እንዳመርያም ከይድኩም እንታይ ኢልኩም ትፅልዩ?

ኣብዚ ዘለዋ ናይ ኢትዮጰያ ባንዴራን ናይ ቻይና ባንዴራን እንትኮና ናይ ምሕዝነት ምልክት ኣብ ሓደ ተተኪለን ኣለዋ። ባንዴራ ኢትዮጰያ 3ተ ሕብሪታት ዝሓዘት ኮይና ኣብ ማእከላ ድማ ብሰማያዊ ሕብሪ ናይ ኮኮብ ቅርፂ እወን ኣለዋ ብጣዕሚ ድማ ደስ ትብል።

ብፃዕዳ፣ ብፀሊምን እርሳስ ሕብሪ ዝተሰርሑ ናይ ኣንስትዮ ኮምኘሊት መጋየፂታት ይራኣዩ ኣለው፡፡ ናይ ክሳድ፣ ናይ እዝኒን ናይ ኢድን ይርከብዎም፡፡ ከምዚ ዓይነት መጋየፅታት ብበዝሒ ኣበይ ዓዲ ዝተለመዱ እዮም ትብሉ?

ዝተፈላለዮ ዝትዓፀው ገዛውቲ ዘለው ኮይኖም ዝተፈላለየ ወናብር ናይ ካፌ ከፍ ኢልካ ትዘናግዓሉ ብተወሳካ ውን ቴሌ ብር ኢትዮ ቴለኮም ዝብል ታቤላ አሎ ።እዛ ብሐፂን ዝተሰርሐ ምስሊ እንታይ የመል ክት ?

4 ርእሶም ዝጠምጠሙ ካህናት ዝመስሉ ይራኣዩ ኣለው፡፡ ሓደ ካብኣቶም ደው ኢሎም፣ ተረፉ ድማ ኮፍ ኢሎም ኣለው፡፡ ኣብ ምንታይ ዋኒን ወይ ስራሕ ይህልው ኢልኩም ትግምቱ?

እዚ ኣርማ እዙይ ናይ ኢትዮጱያ መንገዲ ኣየር እዩ:: መንገዲ ኣየር ካብ ዓይነታት መጉዓዝያ እቲ ዝከበረ መጉዓዝያ እዩ:: ናይ ኣየር ሎሚ ክንዳይ በፂሑ?

ክልተ ሰብ ካሜራ ናብ ቅድሚት ካሜራ ወይ ቪድዮ ንምልዓል ኣቑሑቶም እንዳስተኻኸሉን እንዳተደለውን ይራኣዩ ኣለው፡፡ ንስኹም ከ ኣብ ከባቢኹም ከምዚ ዶ ትሪኡ?

ዝተፈላለዩ ፍረታት ዝተርኣዩ ይመስል። ኣብ ላዕሊ ዘሎ ፍረታት ቅርጺ ዓቢ ሳእኒ ዘለዎ እዩ፡፡ ኣብ ዕዳጋ ፍረታት ወይ ሱፐርማርኬት ኣብ ዝተወሰነ ቦታ ዝተቐመጠ ይመስል። እዞም ፍረታት ካብ ኣየነይቲ ሃገር ዝመጹ ክሓትት ይኽእል ድየ?

ምግቢታት ምግቢ ምምጋብ ንሰውነትና ሓይልን ሙቀትን ይህብ፡፡ ካብቶም ምግቢታት ሓደ ቀይሕ ስጋን ዝተቆራረፀ ጎኒ ዓፅሚን አብ ሰማያዊ ሕብሪ ቢያቲ ብድሕረ ገፅ ፃዕዳ ጣወላ ተቀሚጡ ይርከብ፡፡ ንሓደ ኪሎ ስጋ ዋጋ ክንደይ እዩ?

ስፔሻሊቲ ሕክምና ዓይኒ ብሩህ ተስፋ ዝብል ፅሑፍ ዝሓዘ ታፔላ ዘለዎ ኣብ ቅዲሚኡ ድማ ሰለስተ መናእሰይ ኣለው ዝቱይ ሓደ ነበይኑ እቶም ክልተ ድማ ብሓደ ደው ኢሎም ኣው።

ስነ-ስርዓት ምትካል ፈልሲ ወይ ቦታ ምትካል ፈልሲ ኣብ ገጠርን ጎቦታትን ይካየድ። ናይ ተስፋ፣ ናይ ምዕባለ፣ ናይ ሓድነት ምልክት እዩ። እዚ ፕሮጀክት ምሽርሻር ሓመድ ንምክልኻል፣ ጥዕና ከባቢ ንምምላስን ውሕስነት መግቢ ንምርግጋፅን ዝዓለመ ብምዃኑ ኣወንታዊ ስምዒት ይፈጥር።

እዚዝተከበበ ጫፍ ጫፍ ፀለም ሕብሪ እንትከውን ኣብ ማእከሉ ድማ ቀይሕን ብጫን ሕብሪታት ዘለዎ እንትከውን ተፈጥቶ ሳማይ እንትከውን እዚ ሕብሪ ዘርእየና ዘሎ ሕብሪ እንታይ ይከውን ፀሓይ ዲስ ወርሕ?

ኣርማ ሓደ ትካል ወይ ውድብ ወይ ማሕበር እንታይ ከምዝሰርሕ ይሕብረልና፡፡ ኣብዚ ሓወልቲ ምስ ሚዛን ዘለዎ ናይ ፖሊስ ትግራይ ኣርማ ንርኢ ኣለና፡፡ እቲ ሚዛን እንታይ የመልክት?

ጫማ ጫማ ካብ ዝተፈላለዩ ሓደጋታት ይከላከል፡፡ ንአብነት ዝተፈላለዩ ዓይነትን ሕብሪን ዘለዎም ክፍቲን ሽፉንን ቡዙሓት ጫማታት አብ ፃዕዳ ድሕረ ገፅ ይርከቡ፡፡ ከም ቀይሕ፣ ፃዕዳ፣ ቀይሕ፣ ፀሊምን ሓመደዋይ ሕብሪን ዘለዎም ናይ ደቂ አንስትዮን ደቂ ተባዕትዮን እዮም፡፡ ካብዚኦም አየናይ ጫማ ትፈትው?

ዝተፈላለዩ ዓይነት ሽቶታት ቀሪቦም ኣለዉ፡፡ ሽቶታት ፅሬቶምን ዋግኦምን ዝተፈላለየ እዩ፡፡ ይኹን እምበር ፅሬት ናይ ሽቶ ብምንታይ ዓይነት መለክዒ ክፍለጥ ይኽእል?

ማሽናት ቡዙሓት ዓይነት ማሽናት አለው፡፡ ካብአቶም ሓንቲ ናይ ሓመኩሽቲ ሕብሪ ዘለዋ ናይ ችፕስ መስርሒ ማሽን ኮይና፤ አብ ውሽጣ ከዓ ችፕስ ዝሓዘ መፅፈፊ ይርከብ፡፡ ናይ ሓንቲ ችፕስ ዋጋ ክንደይ እዩ?

ኣብዚ ዘለው ናይ ኦርተቶዶክ ቤተ-ክርስትያን ክብረ በዓል ብዙሕ ማሕበረ-ሰብ ፅዋፍ ኣብሪሁ ብጣዕሚ ብዘሕኩስ ኩነታት የርኣ ኣሎ። ብጣዕሚ ዝገርም! እምነት እዩ ኦርቶዶክስ።

እዚ ምስሊ ናይ ኣቶ ጌታቸዉ ረዳ ነበር ግዚያዊ ምምሕዳር ትግራይ ኮይኖም ኣብ መድረኽ ወጺኦም እንዳተዛረቡ እዩ። ኣብ ቅድሚኦም ድማ ናይ 3 ሚድያታት ቀዳሕቲ ኣለዉ።

ማኮረኒ ዝበሃለ ዓይነት ናይ ምግቢ ግብኣት ይርአ ኣሎ እዚ ናይ ምግቢ ግብኣት ካብ ስርናይ ዝስራሕ እዩ፡፡ እዚ ምግቢ ካብ ፓስታ ብምንታይ ይፍለ?

እዚ ሓወልቲ ኣክሱም እዩ :: ሓወልቲ ኣክሱም ካብ ዓለም ብዙሕ ጎብናይ ዘለዎ ቅርሲ እዩ:: እዛ ካብ ጣልያን ዝመፀት ድያ ?

ብርክት ዝበሉ መሶባት ታንቴል ተሸፈኖም ይርአዩ ኣለዉ፡፡ እዚ ኩነታት ኣብ ውሽጦም ምግቢ ሒዞም ከምዘለዉ ዘመልክት እዩ፡፡ ናይ ስፈ ባህላዊ ጥበባትና እስካብ ክንድዚ ደስ ዝብሉ እዮም፡፡

ኤትፍሩት መሸጢ ዝተፈላለዩ ፍራምረን ተክልን እንተከውን ንኣብነት ባባዮን፣ ኣራንሽን፣ ድቧን፣ ሽጉርቲ ካልኦትን ዝሽየጠሉ ንደቂ ሰባት ብጣዕሚ ጠቀምቲ ካብ ዝባሃሉ ዓይነታት ምግቢ ምኳኖም ትፈልጡ ዶ?

ናይዚ ዘመን ካብ ብጣዕሚ ዝተራቐቓ ድጂታል ካሜራታት ሓንቲ እታ ትረአ ዘላ እያ፡፡ ክልተን ልዕሊኡን ስራሕቲ ትሰርሕ እያ፣ ከም ቪድዮን ካሜራን ይጥቀሱ፡፡ ከዚኣ ዓይነት ካሜራ ዶ ትሪኡ?

ዘይቲ ሰሊጥ ኣብ መጉእ ካብ ዕንፀይቲ ዝተሰረሓ ብግመል እንዳኮለለ ዘይቲ ዘውፀኦ እንትከውን እቲ ተረፍ ምህርቲ ዓሸራ ድማ ንከፍቲ ምግብነት ዝውዕል ምኳኑ ትፈልጡ ዶ?

ኣብዚ “ፊደል መዋእለ ህጻናት” ኣብ ልዕሊ ዝተቐብአ መንደቕ ኣብ ዝርከብ ዓቢ ፓነል ብንጹር ይርአ። ኣብ ማዕጾ ሰፊሕ ቅርጺ ዘለዎ ምልክታትን ኣብ ጎድኒ ስእሊ ህጻናትን ነቲ ትምህርታዊ ቦታ ፅቡቅ መልክዕ ይውስኸሉ።

ኣብ እዋን ቅፅበታዊ ሕማማት ናብ ጥዕና ኬላ ምኽያድ እንተፀጊሙና ብቑልጡፍ ናብ ቀረባና ዘሎ ናይ ግሊ ሕክምና ምኻድ ንኽእል፡፡ ቤት ሕክምና ተወልደ ዝብል ናይ ግሊ ሕክምና ይረአ ኣሎ፡፡ መብዛሕትኡ ካብ ግሊ ሕክምና እንታይ ዓይነት መድሓኒት ነምፅእ?

ኢዳ ሒና ዝተሓነነት፣ ናይ ራያ ባህላዊ ቀሚሽ ዝተኸደነት ሰበይቲ ትርአ ኣላ፡፡ እዚ መግለፂ ባህልና ናብ ወለዶ ክሰግር እንታይ ምግባር የድሊ?

እዚ መብዘሐትኡ ጊዜ አብ ዓጋመን ካልኦት ከባብታት ትግራይ ዝዝውተር መስተ ኮይኑ ካብ መዓር፣ ጎሾን ብቁልን ዝዳለው ባህላዊ መስተ እዩ። ሽም እዚ መስተ እንታይ ዝበሃል ይመስለኩም?

አብ ብራማ ኒከል መትሓዚ ዘለዋ ብጫ ሕብሪ ዘለዎ ፍርፍር እንቋቁሖ ሒዙ አብ ፃዕዳን ዒባን ድሕረ ባይታ ይርከብ፡፡ ፍርፍር እንቋቁሖ ንህፃናት ካብቶም ዝዓበየ ቫይታሚን ዘለዎም ምግቢታት ሓደ እዩ፡፡

እዚ ናይ አትዮጵያ መካላከልያ ሰራዊት እንትኮኑ ዝተፈላላዩ ደቂ ተባዕትዮይኩን ደቂ ኣንስትዮ እንትኮኑ ሚንተሪ ተከዲኖም ባንዴራ ናይ ኢትዮጵያ ቆፃሊ፣ ብጫ፣ ቀይሕ ሕብሪ ዝርግሖም እንትርኢ ጠጠው ኢሎም እንታይ ይገብሪ ኣለው?

ኣብ ኢትዮጵያ ካብ ዝርከባ ሃይማኖታት ሓንቲ ዝኮነት ኦርቶዶክስ ተዋህዶ ክርስትያን እንትከውን እዘን ንርኤን ዘለና ደቂ ኣንስትዮ ጥዋፍ ወሊዓን እንዳተማሃለላ እየን። ንስኩም'ከ ተማህሊልኩም ትፈልጡ ዶ ?

እዚ ጸሊም ናይ ኮምፒተር ቁልፊ ሰሌዳ የርኢ። እቲ ቁልፊ ሰሌዳ ምሉእ ስፍሓት ዘለዎ እዩ፣ ቀንዲ ፍልልይ ናይ ገመድ ዘለዎ ኪቦርድን ካብ ገመድ ኣልቦ እንታይ እዩ?

ሓንቲ ጓል ኣንስተይቲ ኣብ ምርኢት ፋሽን ክትከይድ ትርአ። እቲ ላዕለዋይ ክፋል ክዳን ብቅዲ ፋሽን ዝተነድፈ ሕብራዊን ረድፍልን ክዳን እዩ። እዚ ክዳን እዚ ይስሕበካ ዶ?

ብዝተፈላለዩ ሶስ ዝተዳለወ ባህላዊ ምግቢ ኢትዮጵያ ኮይኑ ኣብ ዙርያ ባኒ ብጽቡቕ ዝተሰርዐ ኮይኑ፡ ስምዒታት ጥምየት፡ ምቕባል ኣጋይሽ፡ ባህላዊ ሓድነት ዘመሓላልፍ ኮይኑ፡ ኣብ ዙርያ ምግቢ ኢትዮጵያ ምእካብ ድማ ምልክት ሓጎስን ሓድነትን እዩ።

ክልተ ቆልዑ ኮይኖም እቲ ሓደ ማስክ ገይሩ እቲ ሓደ ድማ ቆቢዕ ገይሩ ። ሕብሪ ክዳኖም ድማ ቀይሕ እዩ። ኣብ ምንታይ ስራሕቲ እዩም ተሰማርዮም ይርከቡ?

እዚ ምስሊ ናይ በረኻ ናይ ኣንበጣ ምስሊ ዘለዎ ኮይኑ ኣብ ዘይሕረስን ቆጥቓጥ ዝበዝሖ ከባብን ዝንቀሳቐስ ነፍሳት እዩ። ንኣይዚ ነፍሳት ሕብሪ ድማ ጸሊምን ብጫን ኮይኑ ጭርኡ ነዊሕ ክልተ መንፈር ኣብ ርእሱ ገዘፍቲ ኣንቴና ዘለዎ እዩ።

በዓል ደብሪ ህንፃ ይርአ ኣሎ፡፡ እቲ ደብሪ ገና ኣብ ምስራሕ ዘሎ እዩ፡፡ እቲ ናይ ምድሪ ግን ስራሕ ጀሚሩ ኣሎ፡፡ ደብሩ ይህነፀ ኣብ ዘሎ ህንፃ ኣብ ምድሩ ቢዝነስ ክትሰርሕ ሓደጋ ዶ ኣይገጥምን?

እዚ ኣብ ሓደ ጐደና ከተማ፡ ሰባት ብዘይ ምንቅስቓስ ተንበርኪኮም ኣለው፡ ኣእዳዎም ብጸሎት ኣልዒሎም፡ ተስፋ ምድርን ህይወትን ይጽበዩ። ድሒሩ ድማ ጉጅለ ሰባት ኣብ ትኹረት ይረኣዩ፤ ሓይሊ ተፈጥሮን ማሕበረሰብን ኣብ ሓደ ምስሊ ይወሃሃድ።

ኣብ ሓደ ቤት ትምህርቲ ሓደ ዓይነት ድቪዛ ተከዲኖም፥ ኣብቲ ቀይሕ ሕብሪ ዘለዎ መጻወቲ ተኣኪቦም እንድስተጻወቱ ኣብ ሓመደዋይ ሕብሪ ድሕረ ገፅ ይርከቡ።

እዚ ካብ ከውሒ ዝተፈልፈለ መካነ መቓብር ነገስታቱ ልኢኹ ኣብ ቤተ ልሄም ንዝተወለደ ክርስቶስ ገፀ በረከት ዘቕረበ ናይ መንግስቲ ኣኽሱም ንጉሰ ነገስት ሃፀይ ባዜን መካነ መቃብር እዩ፡፡ ነዚ መካነ መቃብር ኩዒቱ ዝረኸበ መንይበሃል?

ኣብ ኣየር ዝተተኸለን ቦታ ውን ዘየድልዮን እዩ፡፡ ከም መመላኽዒ ገዛ ውን ይጠቅም፣ ንጊዚያዊ ኣሕምልቲ ናይ ገዛ ንምትካል ይጠቅም፡፡ ሰላጣን ቆስጣን ኣብ ከምዚ ዝበለ መድረኻት ዶ ክትተኽሉ?

እዚ ልሙዕ ቆፅሊ ዘለዎ ተኽሊ ንመመላክዒ ኣብ ሓፁርን ግብን ህንፃታት ዝትከል እዩ፡፡ እንተኾነ ዝብላዕ ፍረ ንዘይብሉ ነዚ ተኽሊ ካብ ምትካል ዝብላዕ ፍረ ንዝህብ ምትካል ዶ ኣይምረፅን?

ብስፍላቱ ብጣዕሚ ግዙፍ ናይ ቤተ ክርስትያን ቅፅሪ ይረአ ኣሎ፡፡ ብዓበይትን ንእሽተያትን ተኽልታት ዝተሸፈነን ዝማዕረገን ውን እዩ፡፡ ብርሕቐት ድማ ዓብይ ጎቦ ይረአ፡፡ ኣብ ከባቢኹም ከምዚ ዝበለ ሰፊሕ ቤተ እምነት ዶ ኣሎ?

እዚ አብ ከተማ አክሱም ካብ ዝርከቡ መሽጥ ናይ ኢደ ጥበብ ቦታ እዩ። አብዚ ዝተፈላለዩ ዓይነታት ስፈ፣ ጭራ፣ ነፀላ ካልአትን ዝሽየጠሉ ቦታ ኮይኑ ከምዚ ዝበሉ መሽጢ ህያባት አብ ከባቢከም አሎ ዶ?

እዚ ፅቡቅ ናይ መቁረፂ ካራ ዘርኢ እዩ። እቲ ካራ ገፊሕ ብረት ስንቂን ዕንጨይቲ መትሓዚን ኣለዎ። ብቐንዱ ስጋ ንምቑራጽ ዝውዕል እዩ። ኣብ ገዛኻ ከምዚ ዝበለ ካራ ኣለካ ድዩ? እንታይ ክትቆርጽ ትጥቀመሉ?

ኣብ ማእከል ሰፊሕ ብርሃን ብሓጺን ዝተሰርሐ ኣፍደገን መስኮት ሕጡብን ደው ኢሎም ኣለዉ። ብቀጠልያን ብጫን ስም ዝተጻሕፈሉ ቀሊል ኣፍደገ መረባ ከም ጽምው ዝበለ መእተዊ ኮይኑ ደው ኢሉ ኣሎ። ካብ ርሑቕ ዝርአ እምባ ብስቕታ ይንጸባረቕ፣ ናይ ጽምብል ቦታ ኮይኑ ይስምዓካ።

ኣብዚ መድረኽ ናይ ብሄረሰብ ሳዕስዒት ዘቕርቡ ናይ ባህሊ ቡድን ይርአዩ ኣለዉ፡፡ ካብ ኣከዳድንኦም ብምድራኽ እቲ ሳዕስዒት ንመን ብሄር ይገልፅ ንብል?

ኣብዚ ጻዕዳ ባህላዊ ክዳን ዝተኸድነ ሰብኣይ ኣብ ክፉት ሜዳ ብኹርዓት ደው ኢሉ ኣሎ። እቲ ኣብ ርእሱ ዘሎ ጻዕዳ ነቲ ምስጢር ናይቲ ምስሊ ይውስኸሉ፤ ብድሕሪኡ ጽባቐ ተፈጥሮን ንጹር ሰማይን ኩሉ ይርአ።

ኩዕሶ እንግሪ ደቂ ተባዕትዮ ኣዘውቲሮም ካብ ዝፃወትዎም ዓይነት ፅዋታ እቲ ሓደ እዩ። ኣብ ከባቢና ብክለብ ብርኪ ተሓቒፎም ዝፃወቱ ኣለው። ሰባት ኩዕሶ እግሪ በቴሌቭዥን ምርኣይ ኣዝዮም እዮም ዝፈትዉ።

ብፍሉይ ዓይነት ዲዛይን ዝተሰርሐ መንደቕ ይርአ ኣሎ፡፡ እዚ መሶብ ዝመስል ቅርፂ ዘለዎ እዩ፡፡ ደስ ዝብል መልክዕ እዩ ከዓ ዘለዎን ፅላሎቱ ኣብ ማይ ዝራኣይ ይመስል፡፡

ኣብዚ ሓንቲ ጻዕዳ ፈረስ ኣብ ሓደ ጽርግያ ንበይና ክትከይድ ትርአ። ድሒሩ ኣብ ሓደ ዓዲ ከባቢ ዝርከቡ ገዛውትን መትከላትን ይረኣዩ። እዛ ኣብ መንገዲ ዘላ ፈረስ ተደርብያ ድያ ወይስ ኣብ ጥቓ ዋናኣ እያ ዘላ?

ኣብዚ ዕዳጋ ዝተፈላለየ ዲዛይን ዘለዎም ኣልባሳት ተሰቒሎም ይርአዩ ኣለዉ፡፡ ኣሰቓቕሎኦም ንዓዳጊ ዝስሕብ እዩ፡፡ ከምዚ ዝኣምሰለ ኣሰራርዓ ኣልባሳት ኣብ ስነ ልቦና ዓዳጊ ዝፈልጦ ስምዒት እንታይ እዩ?

ርእሰ ተኣማንነትን ርእሰ ተኣማንነትን ዘለዋ ሰበይቲ ኣብ ገጽ መጽሔት ተሳኢላ ኣላ። ሕብራዊ ክዳን ተኸዲና ብዓርሰ እምነትን ሓይልን ነዊሕ ደው ትብል። ብድሕሪኣ ድማ ምልክት ፍልጠትን መንፈሳዊ ንጹርነትን ዝኾነት ባንዴራ ኢትዮጵያ ኣላ። ንትምህርቲ እምነትን ዕብየትን መሪሕነትን ዝውክል እዩ።

ብዙሓት ደቂ ተባዕትዮ ኣብ ጥቓ ካሜራ ደው ኢሎም ይረኣዩ። እቶም ኣርባዕተ ሰብኡት ድማ ባህላዊ ክዳውንቲ ተኸዲኖም ይረኣዩ፡ ብድሕሪት ድማ ባህላዊ ገዛ ይረአ፡፡ ዝርዝር ናይ ስራሕቲ ፊልም ምድላው ይመስል። እቲ ባህላዊ ገዛን እቶም ሰባትን ንኣየናይ ብሄር ይውክሉ?

ብእምኒ ዝተነደቀን ቀይሕ ሕብሪ ዘተቀለመን በሩን ኣብ ደገ ንእሽተይ ቆልዓ ናይ ታሕቲ ብጫ ማልያ ዝገበረ እዩ። ኣብ ውሽጢ ድማ ክልተ ኣብ ላዕሊ ደሚቅ ፃዕዳ ብሩህ ዘሎ እንታይ እዩ?

ኣብዚ ድሙቕ ብርሃን ብጫን ቀይሕን ምልክት ዘለዎ ዝቕየር ጥርሙዝ ይረአ፤ ኣብ ልዕሊኡ ቅዱስ ጊዮርጊስ ኣብ ፈረስ ንዝነበረ ተመን ክስዕሮ ዘርኢ ስእሊ ኣሎ። ኣብ ጎድኑ ድማ ጥርሙዝ ቢራ ብፃዕዳን ወርቅን ሕብሪ ይረአ፤ ጽባቐ ናይቲ ምስሊ ምልክት ባህልን ሓጐስን ይውክል።

ብፍሉይ ዓይነት ምድላው ዝተኸሸነ ምግቢ ይቐርብ ኣሎ፡፡ እዚ ምግኪ ከም በርገር ዝኣምሰለ ኣቐራርባ ዘለዎ ኮይኑ ንዓይንኻ ደስ ዘብል ፍሉይ ዓይነት ምግቢ እዩ፡፡

እዞ ዝተ ፈላላዩ ሰ ባት ማይ ንምውሳ ብጫ ጀረካን ሕዞም እንትርኦም ብጣዓሚብርክት ዝ በለ ሰብ እንትከውን ካበይ ካብ መረት ዝፍልፍል ኮይኑ ብዘመናዊ ዝተሰርሕ ኰይኑ እንታይ ተባሂሉ ይፅዋዕ?

ኣብዚ ዘሎ መፈላጢ ኮይኑ እዚ መፋለጢ እዚ ድማ ናይ ጥምቀት ጥቅሉል ናይ ሞባይል ዕለታዊ፣ ሰሙናዊ፣ ወርሓዊ ዝብል መፋለጢ እዩ። ኣብስ ስራሕካ መፋለጢ ምጥቃም ግን እኮ ኣዝዩ ኣድላይ ውፅኢታውን እዩ።

እዚ ኣብ ማእከል ኣትክልቲ ደው ኢሉ ዝነበረ መስተንክር ነብሪ ዘርኢ እዩ። ቆርበቱ ብጸሊም ነጥብታት ዝተሸፈነ ኮይኑ፡ ብዘደንቕ መንገዲ ፍሉይ ይገብሮ። ከምዚ ዝበለ ነብሪ ኣብ ተፈጥሮኣዊ መነባብሮኡ ክትሪኢ ትደሊ ዲኻ?

ኣብ ሓደ ጐደና ናይ ከተማ ሸቐጥ ዝሓዙ ሰባትን ዓደግትን ብብዝሒ ይርአዩ ኣለዉ፡፡ እዚ ቦታ ዕዳጋ ይበሃል፡፡ ዕዳጋ ንምንታይ ይጠቅም ትብሉ?

እዘን ኣብ ፊት ሚድያ መግለፂ ዝህባ ዘለዋ ሰብ ናይ ኣዲስ ኣባባ ከተማ ከንቲባ ዝኾና ወይዘሮ ኣዳነች ኣበቤ እየን፡፡ እዘን ንኣዲስ ኣባባ ኣብ ምፅባቕ ዝዋስኣ ዘለዋ እየን፡፡

እዋይ ደስ ክብል! አብ ዓብይ ከተማ ናይ መስኖ ልምዓት ብፍሉይ እናተሰርሐ ይርከብ፡፡ ንአብነት ብርክት ዝበሉ ሓምለዎት ተክሊታት ብደምቢ ተኮስዂሶም ብሰራሚክ መንገዲ/መድረክ ዘለዎ መሕለፊ ተሰሪሒሎም ይርከቡ፡፡ ቡዙሓት ሰባት ከዓ እናልምዑ ይርከቡ፡፡

ካብ ኣብ በረኻ ዝነብሩ እንስሳታት ሓደ ህበይ እዩ፡፡ ኣብዚ ሓንቲ ህበይ ውላዳ ሓዚላ ትረአ ኣላ፡፡ ህበይ ኣብ ገፃ፣ ስርዓተ ኣካያይድኣን ኣበላልዓኣን ንሰብ ትመስል፡፡ ህበይ ንሰብ ትባላዕ ዶ ትኾን ትብልዋ?

ኣብ ናይ ማእከል ጠረጵዛ ኣብ ፃዕዳ ሕብሪ ዘለዎ ንእሽተይ ብያቲ ኣብ ኩባያ ፃዕዳ ሕብሪ ዘለዎ ዝስተ ነገር ዝሓዘ እዩ ።

ብሕብርታትን ብሩር ዝተለበጠ ስልማትን ዝተመልአ ጽቡቕ ዕምባባታት ዘለዎ ርእሲ ዓራት ኣብ መርዓ ወይ መዘናግዒ ኣዳራሽ ጽቡቕ ክመስል እዩ። ኣብቲ ጠረጴዛ ዝነበረ ብሩር ጨርቂ ጠረጴዛን ልስሉስ ብርሃን ዘለዎም ላምባታትን ነቲ ቦታ ብሙቐት ይመልእዎ፤

ኣብዚ ፈርኔሎታት ተደርዲሮም ኣለዉ፡፡ ጥስቲ እውን ምስኦም ኣሎ፡፡ እዚ ቦታ ናይ ከምዚኦም ዝኣምሰሉ ናይ ገዛ ኣቑሑ መምረትን መሸጥን እዩ ዝመስል፡፡

ሓምለዋይ ቆፅልን ኣብ እርሳስ ዝመስል ሕብሪ ዝሓዘ ጨርቂ ዝተቀለጠን ብቆፅላዋይ ሕብሪ ባኮ ኣብ ዝተዓሸገ ስክን ኬር ዝብል ብፃዕዳ ፅሐየፍ ዘለዎ ኮይኑ። እቱይ ፃዕዳ እንታይ እዩ?

ሓደ ቀይሕ ወዲ ፀጉሩ ፈሪዙ አልኮል ሕብሪ ክዳን ገይሩ ጠጠው ኢሉ ይርከብ፡፡ ናይ ፃውዒትን ዝውውርን መንገዲ ወፃኢ ካብ ዝሓለፈ ዓመት እንትነፃፀር ካብ ዕፅፊ ንላዕሊ ከም ዝወሰከ ተዛሩቡ ዝብል ብፃዕዳ ሕብሪ ይርከብ፡፡ እዚ ወዲ መን ይበሃል?

ብዝሕ ዝበለ ሰብ ብዘሕ ጀሪካናት ሒዙ ማይ ክቕድሕ ወረፋ እንዳተፀበየ እዩ ዘሎ ኣብዚ ኸባቢ ፀገም ማይ ዘሎ ይመስል፡ መብዛሕተን ድማ ደቒ ኣነስትዮ እየን ዝመስላ ።

ኣብቲ ታፔላ ቀጠልያ ምልክታት ይርአ፣ ከም ቱሉ፣ ዲምቱ፣ ማይን፣ ቶል፣ ፕላዛ ዝኣመሰሉ ቦታታት ዘመልክቱ። እዚ ፕላዛ (ናይ ነዳዲ ቦታ) ኣብ ከመይ ዝበለ ቦታ እዩ ዓሪፉ ዘሎ?

ሓንቲ ታክሲን መካይንን ኣብ ጽርግያ ክጓዓዛ ይረኣያ። ሓደ ሰብኣይ ኣብ ጻዕዳ ታክሲ ክድይብ እንከሎ፡ካልእ ሰብኣይ ድማ ኣብ ጎኒ እታ ታክሲ ኣቁሑት ከልዕል ይረአ። ኣብ ከምዚ ዝበለ ጽዑቕ ከባቢ ጽርግያ ክትጓዓዝ ትፈቱ ዲኻ? ወይስ ጽምው ዝበለ ቦታ ትመርጽ?

ብዝተፈላለየ ሕብሪ ዝተሰርሐን ብኣምሓርኛ ቴፕ ዝተፅሓፈን ሎጎ ቲፕ ተራእዩ። ኣብ ማእከል ቅርፊት ገረብ ወይ ናይ ስራሕ ቪዥዋል ይረአ ብድሕሪኡ ድማ ጩራ ብርሃን ይረአ። ንምግላጽ ዝተዳለወ ድንቂን ተስፋ ዘለዎን ኣርማ እዩ።

ኣብቲ ጥቃ ዓብይ እስፓልቲ ዘሎ ድንኳን እንትኮን እዚ ኣብ ቅድሚቱ ዝተፈላለዩ ናይ ድንኳን ኣቁሑት ኣብ ቅድሚቶም ዘርጉሖም ኣለዉ። ዝተፈላለዩ ዓይነት ናይ ድንኳን ኣቁሑ ድማ ንርኢ ኣለና።

አብ ሕብራዊ ስፈ ዝተሰፈየ ስፈ አገልግል ዝበሃል ምግቢ አብ ዉሽጡ ተከዲኑ አብ ብጨ፣ ፃዕዳን ፀሊምን ሕብሪ ዘለዎ ላስቲክ ናይ ጣውላ ይርከብ፡፡ አብ ጥቃ አገልግል ምግቢ አብ ፃዓዱ ጎማ ቢከር ስዋ ሒዞም ይርከቡ፡፡ እዋይ ክጥዕም ምግቢ!

ኣብ ኢትዮጵያ ካብ ዝርከቡ ኣክበርቲ ሕጊ ሓደ ዝኮነ ወታደር እንትከውን ዩኒፎርም ምስ ቆቢዑ ተከዲኖም ሰጥ ኢሎም ኣብ እግሮም ብረት ኣቅሚጦም ኣለው። ንስኩም ከ ወታደር ምኳን ትፈትው ዶ?

ኣብ ኢትዮጵያ ካብ ዝርከባ ሃይማኖታት ሓደ ዝኮነ ፕሮቴስታንት ክርስትያን እንትከውን ፓስተርን ኣመንትን ፆሎት እንዳገበሩ እዮም። ንስኩም ከ ናይ መን ሃይማኖት ተከተልቲ ኢኩም?

ጫማ፦ ካብ ዝተፈላለዩ ሓደጋታት ዝከላከል ኮይኑ ካብ ጎማ፣፣ ካብ ቆርበት፣ ካብ ብላስቲኽ ዝዳለው እንትኮኑ ፤ ካብ ቆርበት ጎማን ዝተሰርሑ እዩ። እዚ ጫማ እዙይ ድማ ናይ ደቂ ኣንስትዮን ናይ ደቂ ተባዕትዮን ጫማ እዩ።

እዛ እንርእያ ዘለና ሰበይቲ ብባህሊ ኣብ ስነ-ስርዓት ቡን ኢትዮጵያ ቡን ክትፍልሕን ክትዳሉን ኣብ ዝግጅት ትርከብ። "እታ ኣብዚ ስእሊ ዘላ ሰበይቲ እንታይ እንዳገበረት ኣላ?"

ኣብ ጽላል እቶም ነዋሕቲ ኣግራብ ብዙሓት ሰባት ተኣኪቦም፡ ብሰላም ክመጹን ክኸዱን ይረኣዩ። ብዙሓት ካብኣተን ጻዕዳ ክዳን ዝለበሳ ደቂ ኣንስትዮን ህጻናትን ኮይነን፡ ጽባቐ ኣቦሓጎታተንን ባህለንን ኣብ መንጎአን ትንፋስ ይነፍስ።

ብድሕርይኣ ካብ ቆርቆሮ ዝተሰርሑ ገዛውትን ኣብ ርእሳ ብጣዕሚ ደስ ትብል ዘፋር ዝኮነት ተክሊ ዘለታ ሓወልቲ ሰማእታታት ኣብ ትግራይ ክልል ኮይና ኣበይ ቦታ ትርከብ?